እዚ ካብ ዓይነታት ምግቢ እንጀራ ጣፍ ብሽሮ እዩ። ሽሮ ፀብሒካብ ዓተር፣ ዓይኒ-ዓተር፣ ዓተረ-ባሕሪ ፣ብርስን፣ ሰበረ ቀመማት ድማ ቀይሕ ሽጉርቲ ደቀቅቲ ቀመማት ኩሎም ሓሚስካ ይዳለሎ።

ኣብ ገጠር ጽርግያ፡ ኣብ ኣፍራስ ወይ በቕሊ ኮፍ ኢሎም ደው ዝበሉ እኩባት ሰባት። እቶም እንስሳታት ብቐይሕ፣ ብጫን ቀጠልያን ሽልማት ዝተሰለሙ እዮም። እቲ ህዝቢ ኣብ ኣኽራንን ብኣግራብ ዝተሸፈነን ከባቢ እዩ ዝረአ። እዚ ናይ ጉዕዞ፡ ምትኳርን ምዝንጋዕን እዩ።

ኣብቲ ስእሊ ብዙሓት ሰባት ኣብ ጃልባ ኣብ ባሕሪ ይረኣዩ ኣለዉ። እታ ጃልባ ብሰባት መሊኣ፤ እቲ ህዝቢ ዝተጨናነቐ ይመስል። እዚ ስእሊ መብዛሕትኡ ግዜ ናብ ካልእ ሃገር ንምኻድ ብባሕሪ ዝገሹ ሰባት ዘርኢ እዩ።

ኣብ ሓደ ናይ ህንጻ ቦታ ዝሰርሑ ሰራሕተኛታት ዓበይቲ ሻምብቆታት ማይ ይተኽሉ ኣለዉ። እቶም ሰራሕተኛታት ብጫ ቆቢዕ ተኸዲኖም ይረኣዩ፣ ሰማያዊ ብረት ዝሰርሕዎ ሻምብቆታትን ቡንባታትን እውን ይረኣዩ። እዙይ ናይ ጻዕርን ህንጸትን ስምዒት ዘመሓላልፍ እዩ።

ፕሮጀክተር ኣብ ኮምፒዩተር ንዘሎ ናይ ፅሑፍ ኮነ ናይ ምስሊ መረዳእታ ናብ ግዳግድ ብምግዋህ ኣብ ከም ኣኬባ ዝመሰለ መድረኽ ዝተኣከቡ ብዙሓት ሰባት ነቲ ኣብ ኮምፒዩተር ዘሎ መረዳእታ ንክርእዮዎ ዘኽእል መሳርሒ እዩ፡፡

ዘመናውን ጽቡቕ ኣቑሑት ዘለዎን ናይ ስራሕ ክፍሊ። እቲ ክፍሊ ኣብ ማእከል ዓቢይ ዕንጨይቲ ጠረጴዛን ኣብ ዙርያኡ ቡናዊ መንበርን ኣለዎ። ላፕቶፕን ገለ ተኽልታትን ኣብ ጣውላ ተቐሚጦም ኣለዉ። እዚ ናይ ሞያዊ ብቕዓት፡ ህድኣትን ምትሕብባርን እዩ።

ኣብ መስመር ናይ ኣኽሱም ሃፀይ ዮሃንይ 4ይ መዕርፎ ነፈርቲ መስመር ብሰለስተ ዝተፈላለዩ ቋንቋት ሰናይ ጉዕዞ ዝብል ፅሑፍ ዝሓዘ ታፔላ ኣሎ፡፡ እዚ ንተጓዓዛይ ሰላም ዝልግስ መልእኽቲ እዩ፡፡

እዚ ኣብ ምስሊ ንሪኦ ዘለና ዓሌት ፅሕዲ ሸንቀጥ ኢሉ ዝበቑል እዩ፡፡ ብምኳኑ እዚ ተኽሊ ንመልክዕ እምበር ንፅላል ብዙሕ ዝጠቅም ኣይኮነን፡፡

እዚ ኣርማ ውድብ ምግብን ሕርሻን ሕቡራት ሃገራት (ፋኦ) ዘለዎ ባንዴራ ዘርኢ እዩ። እታ ባንዴራ ፍኹስ ዝበለ ሰማያዊት ኮይና፡ ኣብ ማእከል እታ ትካል ብጻዕዳ ዝተለጠፈት ኣርማ እያ። እዚ ድማ ተስፋ ዝህብ ኣህጉራዊ ዕላማ እዩ።

እዛ ጓል ኣነስተይቲ ደንደስ መቐመጭኣ ተርኢ ኣላ፡፡ ኣነ እዚ ናይ ጥዕና ትርኢት እዩ ኣይብሎን፡፡ ነገር ከም ምድላይ መሲሉ እዩ ዝስምዐኒ፡፡

ሰማያውን ፀሊምን ዩኤስቢ ቻርጀርን ክልተ ሰማያዊ ኮይልድ ገመዳትን ሒዙ ዘሎ እዩ። እቶም ገመዳት "6FT"ን "10FT"ን ዝብል ስያመ ዘለዎም ኮይኖም፡ ቻርጀርን ገመዳትን ዘመናውን ተግባራውነቱን የርኢ።

እዚ በዓል ሞያ ኣብ ብስሚንቶ ይህደም ዘሎ ቦታ ባይብሬተር ይጥቀም ኣሎ፡፡ እዚ መሳርሒ ነቲ ስሚንቶ ብምሽኽሻኽ ክስማዕማዕን ክሰጣጠምን ዝገብር እዩ፡፡

መብዛሕትኦም ጻዕዳ ክዳን ዝተኸድኑ ብዙሓት ሰባት ብመስርዕ ክኸዱ ይረኣዩ። እዚ መንፈሳዊ ጉዕዞ ወይ ሰልፊ ክኸውን ይኽእል እዩ። ሓፈሻዊ ስምዒት ናይቲ ምስሊ ናይ መንፈሳውነትን ሓድነትን የርኢ።

እዚ ተከዲናቶ ዘላ ክዳን ፋሸን ተባሂሉ ዝፍለጥ ኮይኑ እዛጓል ኣነስድተይቲከኣ ብዝተፈላለዩ ሕብሪ ዘለዎም ክሪታት ዝተኣለሙ ብስረ ገይራ ኣስፍያቶ ተከዲና ኣላ።

እዚኣ ማንነታ ከይፍለጥ ገፃ ዝተሸፈነት ሓፂር እጅገ ዘለዎ ናይ ትግራይ ባንዴራ ዝተከደነት ኮይና ብድሕሪታ ብርክት ዝበሉ ዓበይቲ አትክልቲ ይረአዩ አለዉ፡፡

ብዝተፈላለየ ዲዛይንን ፋሽንን ዝዳለዉ ጫማታት ብዙሓት እዮም፡፡ ካብዚኣቶም ውሽጢ መርገፂኡ ኣዝዩ ወጣሕ ዝኾነ ስፒል ዝብሃል ካብቶም መግረምቲ ፋሽን ሓደ እዩ፡፡

ሓንቲ ሰበይቲ ኣብ ቅድሚ መንደቕ ናይ ሓደ ብድሙቕ ሕብሪ ዝተቐብአ ኣረጊት ገዛ ኮፍ ኢላ ኣላ። ኣብ ጥቓኡ ወንበራት ማይን ኣቕሑን ኣለው። እቲ መንደቕ ታሪኽ ግዜ ዘርእን ህዱእን ርጉእን፡ ምስ ፍንፅሕ ዝበለ ናይ ቀደም ግዜ እዩ።

ጥንታዊ መጓዓዝያታት ተባሂሎም ካብ ዝፍለጡ ሓደ ዝኾነ ኣድጊ ዝተፈላለዩ ነገራት ተሸኪሙ እንትጎዓዝ ዘርኢ ምስሊ እዩ፡፡ መፅዓን፣ ዳውላ ወይ ከዓ ጠይቂ ብምጥቃም ድማ ንፅዕነሉ፡፡

አእዚ አብ እስክሪን እንምልከቶ ዘለና ምስሊ ካብቶም ሰባት ንመዘናግዒ ጊዜ መሕለፊ ዝጠቅሙ ነገራት ዳማ ዳ ተብሃለ ዝፍለጥ ይፃወቱ አለዉ::አብ ማእከሉ ባሊቃ ንምልከት አለና::

ዓብይ ፓኬት ሽኮር ዘይብሉ ማስቲካ ብኣራንሺ ቀጠልያን ጻዕዳን ዝተሸፈነ። እዚ ኣራንሺን ኪዊን ዝሓዘ እዩ። እቲ ሓፈሻዊ ስምዒት ናይቲ ምስሊ ፍሩይነትን ፍሩታት ዝመስል መኣዛን እዩ።

ብዙሓት ሰባት ኣብ ዕዳጋ ውሽጢ ገዛ ዕዳጋ ክገብሩ ይረኣዩ። ብዝተፈላለዩ ኣሕምልትን ፍረታትን ዝተመልአ ሰፊሕ ቦታ እዩ፣ ኮሚደረ፣ ሽጉርትን ካልኦትን ብብዝሒ ይርከቡ። እቶምውን ሰባት ንጡፋትን ተስፋ ዘለዎምን እዮም፣ እቲ ቦታ ተበጻሒን ጽዑቕን ኮይኑ ይስምዓካ።

ብረት ድስቲ ይበሃል እዝኑ ብጣዕሚ ገዚፍ ንጎስኒ ፅብብ ኢሉ ብጣዕሚ ጉድጉድ ዝበለ እዩ ዘሎ፣ እቲ ናይ መኽደኑ'ውን እዝኒ 'ውን ገዚፍ እዩ እንሄ ።

ፋሽን ካብ ዝነበረ ባህላዊ ብቲ ንስካ ትደልዮ ዓይነት ቅዲ ምካድ ፋሽን ይባሃል። እዘን እንሪኣን ዘለና ሰለስተ ደቂ ኣንስትዮ ፋሸን ተከተልቲ እየን።

አዚ አብ ቤተክርሰትያን ኮይኑ አፉቲ ደጋአፋፈት ድማ ጥዋፋ ናይ ቤተክርስትያን አብርሆም ዳዊት ወይ መፃሓፍ እዳፀለዩ ንርኢ አለና። ናይ አረደቶክሰ መእመናይ ዝከኑ ነምንታይ ከ ይፂልዩ?

እዚ ዘመናውን ፍሉይን ህንጻ ዘርኢ እዩ። እቲ ህንጻ ቡናዊ ላዕሊ ን ቀጠልያን ሕብሪ ዝተሓዋወሰ ኮይኑ ቁልቁል ዝኣፉን ማዕበል ዝመስልን ቅርጺ ኣለዎ። እቲ ህንፃ "የእፅዋት ማእከል" ዝብል ፅሑፍ ተገይሩሉ ኣሎ። እዚ ናይ ምዕባለን ዘመናዊነትን ንተፈጥሮ ዘኽብርን ስምዒት ይህብ።

ኣብዚ ምስሊ እዚ ዘሪኤና ናይ ሓደ ከባቢ ተፈጥሮን ኣከባብን ዘመልክተና እዩ፡፡ ኣብቲ ከባቢ ዝተፈላለዩ ብተፈጥሮ ዝተፈጠሩ መልከኣ-ምድሪ ይርከብዎም፡፡ ንኣብነት ዓበይቲ ጎቦታት፣ ኣግራባትን ኣኻውሕን ይርኤዩ፡፡

ስፖርት፡- ንጥዕናን ንኣካል ጥንካረን ደቂ ሰባት ስፖርት ኣገዳሲ እዩ፡፡ ኣብዚ ካራምቡላ ዝፃወቱ ሰባት ይራኣዩ፡፡ ካራምቡላ ምስ ትፈትዎ ማሓዛ ፣ ፍቕረኛኻን ትፈትዎ ሓውካን ንጊዜ መሕለፊ ትዝናነየሉ እዩ፡፡

ነቲ ንሪኦ ዘለና ደረቕ ከባቢ ተመልኪትና እቲ እዋን ወርሒ ሓጋይ ምዃኑ ክንግምት ንኽእል፡፡ ኣብ ወርሒ ሓጋይ ኣብ ግራት ዝርአ ልምሉም ዝራእቲ ወይ ቀሪም ኣይህሉን፡፡

እቲ ኣብዚ ምስሊ ዝረኣየና ዘሎ ወርቂ ፅላል እንዳተባሃለ ይፍለጥ። ወርቂ ፅላል ካብቶም ናይ ክርስትና እምነት ንዋየ ቅዱሳን ተባሂሎም ዝፍለጡ ሓደ እዩ።

ኣብ ሓፁር ናይ ገዛ ፓፓየ ይርአየና ኣሎ፡፡ እዚ ተኽሊ ምስ እኒ ማንጎ እንትነፃፀር ኣብ ኣዝዩ ሓፂር እዋን ፍርያት ዝህብ ዓይነት ተኽሊ እዩ፡፡

እዚ ናይ ክፉት ዕዳጋ ኮይኑ፡ ብዙሓት ዝተፈላለዩ እኽላትን ኣእካልን ኣብ መዳበርያታት ተቀሚጦም ኣለዉ። ብዙሕ ስራሕን ንግዳዊ ንጥፈታትን ዘለዎ ቦታ ዝብል ጦብላሕታ ይህብ።

ጫማ ብዙሕ ዓይነት እዩ፡፡ ኣፈላላዩ ድማ ካብ ዝተሰርሐሉ ዓይነት ጥረ ኣቕሓ፣ ካብ ዲዛይኑ ዝነቅል እዩ፡፡ ንኣብነት እዚ ንሪኦ ዘለና ጫማ ካብ ቆርበት ዝተሰርሐ እዩ፡፡

ክልተ ኣዋልድ ክዳን ናይ ወለደን ተኸዲነን ኣለዋ ነይሪ ጥልፊ ሹሙ ድማ ስልየን ይበሃል ኣብቲ ዘለዎኦ ገዛ በህላዊ ስፈ ኣብ መንደቕ ተሰቒሉ ኣሎ ።

ኣብ 2012 ዓ/ምኣብ ዓለም ካብ ዝተፈጠሩ ተመሓላለፍቲ ሕማማት እቲ ሓደን ዝዐበየን ኮረና ቫይረስ እዩ። ኣብቲ እዋን እቲ ዝነበረ ኩነታት ንምዝካር አይደልን።

እዙይ ቦታ እንዳ ጣሓኒት ይብሃል። እቱይ መንእሰይ ኣብ ሞንጎ ክልተ ጣሓኒት ኮይኑ እቱይ ሓደ ኢዱ ናብታ ሓንቲ ጥሓንቲ እቱይ ሓደ ኢዱ ድማ ናብታ ሓንቲ ጥሓንት ገይሩ ኣብ ቅድሚኡ ድማ ሃይላንድ ኣሎ።

እብ እዚ እስክሪን ንምልከቶ ዘለና ምስሊ ሕጻውንቲ ኣብ ቀጽሪ ትምህርቲ ቤት እንዳ ተንቀሳቀሱ ንዕዘብ ዲቢዝኦም ቀይሕ ጎልፎ ተከዲኖም ቦርሳ ተሸኪሞም እንሂዉ።

እዝይኣቶም ካብቶም ዓይነታት ኣልከላዊ መስተታት እናተባህሉ ዝፍለጡ ኮይኖም ካብ መጠን ንላዕሊ እንተኮይኖም ድማ ንጥዕና ጎዳኢቲ እዮም። ብዙሓት ጠራሙዝን መስተታት ንርኢ ኣለና። ካብቶም ንርእዮም ዘለና ኣዋሽ፣ ጉደር ዝኣመሰሉ እዮም።

ኣርማ ፍርያትን ግልጋሎትን ትካላት ካብ ምግላፅ ሓሊፉ ታሪክ እውን ይነግር እዩ፡፡ ኣብ ኣርማ ናይ ኢትዮጵያ ፖስታ ኣገልግሎት ድርጅት ዘሎ ኣብ ጫፍ በትሪ ዝተሰክዓ ፖስታ ንታሪክ ኣጀማምራ ግልጋሎት ፖስታ ኢትዮጵያ ዝገልፅ እዩ፡፡

ኣብ ቅድሚት ኣብ ጎኒ እምባ ዝርከብ ፀው ዝበለ ቀላይ ይርአ። እቲ ድሙቕ ኣኻውሕ ናይቲ እምባን ኣብ ዙርያ ወሰናስኑ ዘሎ ዕምባባታት ኣትክልትን ነቲ ተፈጥሮኣዊ ጽባቐ ናይቲ ቦታ ይውስኸሉ። ሰላምን ዕድመን ዝስምዓካ ቦታ እዩ።

ተፈጥሮኣዊ መስሕባት ኢትዮጵያ ኣብ ኣርባዕተ ክፋላት ቀሪቦም ብጸጋም ሰባት ኣብ በዓቲ እምኒ ይጓዓዙ ኣለዉ፣ ብየማን ገማግም ባሕሪ ኣሎ። ብታሕተዋይ ጽቡቕ ቦታ ኣግራብን ማይን ኣሎ፡ብየማን ድማ ዝነድድ ሓዊ ይርአ። ናይ ተፈጥሮ ፍልጠታን ዘገርም ጽባቐኣን እያ እተርእየኒ።

ሰፊሕ ግራት ስርናይ እዩ ተዘሪኡ እንኤ ሰብኣይ ድማ ኣብቲ ማእኸል ኣትዩ ብኢዱ እንዳሓዘ ነቲ ዝቦቖለ ይሪኦ ኣሎ ፡ እቲ ቦታ ሜዳ ራያ እዩ ዝመስል ።

ኣዝዩ ዓብዪ ሒለል ዘለዎ መሸላ ይርአ ኣሎ፡፡ ኣብ ቆላታት ትግራይ መሸላ ካብቶም ዋና ዝራእቲ ሓደ እዩ፡፡ ናይ ቆላ እንጀራ ብኣብዝሓ ካብ መሸላ እዩ ዝዳሎ፡፡

እዚ ኣብ ዳስ ዝካየድ ዕዳጋ መጽሓፍቲ ወይ ምርኢት ዘርኢ እዩ። ብዙሓት ሰባት ኣብ መደርደሪታት ዝተሰርዑ መጻሕፍቲ ይርእዩ ወይ ይገዝኡ ኣለዉ። እዚ ምስሊ ክርእዮ ከለኹ ሓጎስን ኣወንታዊነትን ዝህብ እዩ፤ ፍቕሪ መጽሓፍቲ ዝንጸባረቐሉ ፍልጠትን ሓሳባትን ዝለዋወጠሉ ህያው ቦታ እዩ።

እዚ ዝርአ ዘሎ ህንፃ ኣብ ጥንታዊ ቤተ ክርስቲያን ፅዮን ማርያም ኣኽሱም ዝርከብ እንዳ ደወል እናተባህለ ዝፅዋዕ ኣዝዩ ምልኩዕ ህንፃ እዩ፡፡

ፍሉይ ጃልባ ወይ ማሽን ካብ ማይ ጎሓፍ ዝእክብ እዩ እቲ ማሽን ሐምላይ ሕብሪ ዘለዎ ኮይኑ፡ካብቲ ማይ ዝኣከቦ ብዙሕ ፕላስቲክን ካልእ ጎሓፍን ዝተጻዕነ እዩ። እቲ ማይ ንባዕሉ ረሳሕን ጸልማትን እዩ። ዘሕዝን ነጸብራቕ ናይቲ ኣብ ዓለምና ዘሎ ጸገም እዩ።

ሓደ ኣትሌት ኣብ ስታድዩም ክጎዪ ወይ ክዘልል ይረአ። ብድሕሪኡ ጠጠው ኢሎም ኮፍ ኢሎም ዘለዉ ሰባት፡ ገሊኦም ድማ ኣርማ ባንዴራ ኢትዮጵያ ዘለዎ ክዳውንቲ ተኸዲኖም ኣለዉ። እዚ ስፖርታዊ ፍጻመን ውድድርን ኮይኑ ይስምዓካ።

ጻዕዳ ኮስተር ሚኒባስ ቁሩብ ኣረጊትን ዝተፈንገጨት ድማ ትመስል። ኣብ ጐኒ ጽርግያ ደው ኢላ ኣላ። ብድሕሪት ድማ ህንጻታትን ኣግራብን ኣለዋ። ናይ መዓልታዊ ህይወት ከተማ ወይ መጓዓዝያ ተርኢ።

ካብ ሕጊ ኣክበርቲ ኣካላት ዝጥቀምሎም መሰሪሒታት እዞም ሰብኣይ ሒዞማ ዘለው ጥይት ትበሃል። ሌባ ኣብ ዝመፀሉ ግዜ ብሓይሊ ክጥቀም እተደልዩ በዚኣ ይጥቀሙ።

እዚ መቐስ እዩ፡፡ መቐስ ወረቐት፣ ላስቲክ ነገር፣ ወይ ጨርቂ ነገር ወይ እውን ጨጉሪ ኣስተኻኺልካ ንምቑራፅ ዘገልግል ዓይነት ናይ ኢድ መሳርሒ እዩ፡፡

እዚ ብተፈጥሮኣዊ ጽላሎት ኣግራብ ዝተሸፈነ በረንዳ ዘርኢ እዩ። ቅድሚት ናይቲ ገዛ ብብጫን ቀጠልያን ዝተሰለመ ኮይኑ፡ ብጫ ዝዕጸፍ መንበርን ኣብ ጎድኑ ድማ ጠረጴዛን ኣሎ። እዚ ናይ ሰላምን ዕረፍትን ስምዒት ዝለዓዓል ናይ ተስፋ ምስሊ እዩ።

እንስሳታት፡- ናይ ኣሜሪካ ዝርያ ዘለዎን ብዙሓት ኣኻፍት ኣብ ናይ መንበሪ ደንበአን ምግቢ እናበልዓ እየን፡፡ ብዙሓት ዝተዓደሙ ጎብነይቲ ኣጋይሽ ድማ ይርእዎን ኣለው፡፡

ኣብ ናይ ኢ/ያ ኦርቶዶክ ተዋህዶ ቤተ ክርስትያን እምነትን ስርዓትን ምእመናን ንፀሎት ምእንቲ ክተግሁ ናይ ደወል ሰላዕ ይውቃዕ፡፡ እዚ ኣብ ኣክሱም ዝርከብ ንፀሎትን ሰብ ኣብ ዝሞተሉ እዋን ዝድወለሉ ናይ ደወል ገዛ እዩ፡፡

ኣትክልትን ኣሕምልትን ንናይ ወዲ ሰብ ጥዕና ፣ ጉልበትን ሓይልን ዝህቡ ዝተመረፁ ምግብታት እዮም፡፡ ካብ ዓይነታት ኣትክልትን ኣሕምልትን ሓደ ኩምኮምበር እዩ፡፡ ፍሉይ ውህብቶ ተፈጥሮን ንፅባቐ ቆርበት ክንክንን ዝህብ እዩ፡፡

ኣብ ሱፐርማርኬት ካብ ዝሸየጡ ዝተፈላለዩ ናይ ህፃናት ዝተዓሸጉ ምግብታትን ብሽኩቲታትን ሓደ ሳንቺኘስ ብስኩት እዩ፡፡ ኮይኑ ግን ኩሉም ዝተዓሸጉ ምግብታት ከምቲ ጥዑማት እንብሎም ሽግር ድማ ኣለዎም፡፡ ብኣይ በኩል እዞም ምግብታት ተዝተርፉ ይብል፡፡

ደቂ ኣንስትዮ ትግራይ ብዙሕ መመላክዒታት ይጥቀማ እየን፡፡ እዛ ኣብ ምስሊ ዘላ ሰበይቲ ከም ዓቕማን ድሌታን ብኩትቻን ቁኖን ተመላኪዓ ትርአ ኣላ፡፡

ሲናር ላይን ዝበሃል ዓይነት ማስታወሻ እኒሀ፡፡ እዚ ማስታወሻ ከም ልምዲ ኣብ ብዙሕ ስልጠናታት ዝወሃብ ጥራዝ እዩ፡፡ ነዚ ዝወዳደር ካልእ ዓይነት ማስታወሻ ኣነ ኣይረአኹን፡፡

ኣብ ቅድሚ ሓደ ካብ ተዋፅኦ ሓፂን መፂንን ተመሳሳሊ ንብረትን ዝተሰርሐ ናይ ገዛ ኣሑት ዕዳጋ ይርአዩ። ብዙሓት ኣቑሑት ገዛ ጋዝን ዕንጨይቲን ኣለዉ። ክልተ ደቂ ኣንስትዮ ናብቲ ቅድሚት ድኳን ይጥምታ ኣለዋ። ልሙድዝኾነ ቅርጺ ዕዳጋ ሃገርና የርኢ።

ንሙዚቃ ዝዕጅቡ ብዙሓት ባህላውን ዘመናውን መሳርሒ ሙዚቃ ንርኢ ኢና፡፡ ካብዚኣቶም ሓደ ብብዙሓት ኣብ ግልጋሎት ዝውዕል ፒያኖ ዝበሃል ዘመናዊ መሳርሒ እዩ፡፡

ንሰባት መዕረፊ ተባሂሉ ተሰሪሑ ዝነበረ ናይ ስሚንቶ ወንበር ተሰባቢሩ ኣብቲ ምስሊ ይርአየና ኣሎ፡፡ እዚ ወንበር ብኻልእ ምትካእ ብዘድልዮ ብርኪ ዝተሰበረ እዩ፡፡

ኣብ ከይዲ ሕንፀት ዘሎ ናይ ከተማ ፅርጊያ ንርኢ ኣለና፡፡ እዚ ፅርጊያ ህንፀቱ መሊኡ ምስተወድአ ዝህልዎ መክዕን ፅባቐን ፍሉይ ክኸውን እዩ፡፡

እቲ ኣብዚ ምስሊ ዝረኣየና ዘሎ ናይ ብርሃንና ሰላም ማተሚያ ድርጅት ኣርማ እዩ። ኣብዚ ብርሃንና ሰላም ማተሚያ ድርጅት ዝተፈላለዩ ናይ ፅሑፋት ዓይነት ዝሕተመሉ ድርጅት እዩ።

መፋወዝን ዝተጠቕለለ ካሜራ መፋኾሲን ኣብ ዕዳጋ ዝሽየጥ ይረአ። ኣብ መሬት ብዙሕ ሕርጭ፡ ጨው ዝሓዘን ሃዋህው ጊዜኡ ውን ዕዳጋ ፍርቂ መዓልቲ እውን ይመስል።

ካብ ብሩር ወይ ናሓስ ብረት ዝተሰርሐ ጽቡቕን ዝተሓላለኸን መስቀል ይርአ። ኣብ ጸሊም ድሕረ ባይታ ተቐሚጡ ኣሎ። ናይ ሃይማኖታዊ ባዓል ንብረት ወናኒ ናይ ምዃን ከምኡ ውን ኣኽብሮትን የርኢ።

ሓደ መምህር ኣብ ብግቡእ ዘይተሰርሐ ክፍሊ ኮይኑ የምህር ኣሎ፡፡ እዚ ክፍሊ ዘይተለሰነ ገያዕ መንደቕ ዘለዎ ብምዃኑ ንምምሃር ምስትምሃር ምችውነት የብሉን፡፡

እዚ ስወ ኮይኑ አርባዕተ አናኡሽተይ ጆክን ሓደ ዓብይ ጆክን ስዋ መሊኦም ይረአዩ አለዉ። አብታ ዓባይ ጆክ አርባዕተ ደቀቅቲ ግፍፎት ዝመስላ ነገራትን አለዋ።

ኣብ ጐደና ውሕዳት ናይ ኣትክልቲ ሸቐጣት ተዘርጊሑ ኣሎ፡፡ ናይ ጭኑቕ እዩ እምበር ሰብ ብኸምዚ ዝኣምሰለ ውዕሎ ክነባበር ኣብ መፍረያይነት ውዒሉ ክበሃል የፀግም እዩ፡፡

ካብ ተሽከርከርቲ ሓንቲ ሳይክል እያ፡፡ ሳይክን ንሓደ ወይ ንኽልተ ክተጓዓዕዝ ትኽእል ናይ ትራንስፖርት ኣቕሓ እያ፡፡ ከምዚአን ዝበላ ዘበናዊ ሳይክላት ንደቂ ኣንስትዮ ይምችዋ፡፡

እዚ ኣብ ሆቴላት ዝርከብ ዓብዪ ፍርጅ እዩ፡፡ ኣብዚ ዘመን ከምዚ ዝኣምሰለ ፍርጅ ዘይብሉ ሆቴል የለን፡፡ ፍሬጅ ንመስተ ብምዝሓል እፎይ ዘብል እዩ፡፡

ኣዚ ኣብ ፎቶ እንሪኦ ዘለና ድማ ናይ ገዛ ኣቁሑ ኮይኑ ኣግልግሎት ዝሕቦ ድማ ምፅርጊ መርየትን ሶፋን ኮይኑ ዘግልግልና ማሽን እዩ ።

ኣብዚ ሓደ ሰብኣይ ኣብ መድረኽ ደው ኢሉ ኢዱ ኣብ ደረቱ ኣንቢሩ ብምስጋና ይርአ። እቶም ብድሕሪኡ ዘለዉ ሰባት ብሞሳ ደው ኢሎም ኣእዳዎም የጣቕዑ ኣለው። እዚ ድማ ናይ ክብርን ምግላጽን ዘመን እዩ ዘርኢ።

ኪም ጆን ኡን ምስ ዓጀቦም ይርአዩ ኣለዉ፡፡ እዞም መራሒ ኣብ ልዕሊ ኩሉ ናይ ገባርነትን ሓዳግነትን ስልጣን ዘለዎም መላኺ እዮም፡፡ መላኽነቶም ብዘግርም ደረጃ እዩ፡፡

እዚ ኣብ ውሽጡ እክሊ ኣእማን ዘለዎ ነዊሕ ቀጠልያ ይርአ። ኣብ ላዕሊ ብዕምባባ ዝመልኡ ኣግራብን ዝተፈላለዩ ኣእማንን ኣብ ላዕሊ ይረኣዩ። እዚ ምስሊ እዚ ኣብ ህይወት ናይ ሓጎስን ምድራዊነትን ስምዒት ይህብ።

ብፍልይ ዝበለ ድራማዊ ኣከዳድናን ቁመናን ትርአ ጓል ኣነስተይቲ ኣላ፡፡ ቅርፀ ቁመናኣን ብግልፂ ኣብ ናይ ድራማ ወይ ተዋስኦ መድረኽ ከምዘላ ዝገልፅ እዩ፡፡

ብዋናነት ገልተኛ መሲሎም ንዝርአዩዎም ናይ ምዕራባውያን ፅሑፋት እንዳመሳኸሩ ታሪክ ንዝብልዎ ፅሑፍ ዘዳዉ ወገናት በብብሄሩ ብዙሓት እዮም፡፡ ካብዚኦም ውሽጢ እምቢታ ኣንፃር ወረርቲ ብዝብል ናይ ትግርኛ ፅሑፍ ዝፍለጡ መምህር ገብረኺዳን ደስታ ሓደ እዮም፡፡

እዚ ኣብ እስክሪን ንምልከቶ ዘለና ምስሊ ካብ ባህላዊ ደርፍታት ሓድሽ ባህላዊ ደርፊ ናይ ጭራ ሓደ ኮይኑ ሚዘር ዝበል ኣርእስቲ ዝሓዘ እዩ።

ሓንቲ ጓል ኣንስተይቲ ፋሽን ዝኾነ ክዳውንቲ ተኸዲና ትረአ። እታ ሰበይቲ ቡናዊ፡ ሳፋሪ ዝመስል፡ ዘይብህልና ዝኾነ ሓጺር ክዳን ተኸዲና፡ ኣብ ቀበቶኣ ሕብራዊ ባህላዊ ጥልፊ ኣለዋ። ብናታ ኣታሓሳስባ ፋሽንን ዘመናዊነትን እዩ።

እዚ ምስሊ ናይ ኮክ ተክሊ ኮይኑ ብጣዕሚ ዓብዪ ኦም እየ፡፡ ሓምላዋይ ሕብሪ ዘለዎ ኮይኑ ፍሪኡ ብጣዕሚ ጥዑም እንትኮን ብዚሕ ፍረ ድማ አለዎ፡

ባህልን መንነትን፡- ኣብ ናይ ኢ/ያ ታሪካዊ ናይ መንነትን ጀግንነትን ደቂ ኣንስትዮ ልዕል ኣበርክቶ ነይሩዎን፡፡ በተለይ ኣብ ኩናት ዓድዋ ሃርበኛ እተጌ ጣይቱ ብጡል ተጠቃሲት እየን፡፡

ኣብዚ ምስሊ ዝረአ ዘሎ ኣብ ክልልና ትግራይ ብበዝሒ ድማ ኣብ ገጠር ከባቢታ ዝስራሕ ባህላዊ ዝኾነ ኣሰራርሓ ገዛ ኾይኑ ገበላ (ብሓመድ ዝተደብደበ)፣ሰቐላን ኳዕትን ይርከቦ፡፡

ኣብ ሓደ ዓቢን ዘመናውን ህንጻ ክልተ መሳልል ጎኒ ንጎኒ ይረኣዩ። እቲ ሓደ ክድይብ እቲ ካልኣይ ድማ ይወርድ። እቲ መሬት ብሰማያዊ ምንጻፍ ዝተሸፈነ ኮይኑ፡ መናድቕ ድማ ዓበይቲ መስኮታት ኣለዎ። ብሓፈሻ እዚ ዘመናውን ንግዳዊን ኮይኑ ይስምዓካ።

እዚ ኣብ ምስሊ እንርእዮ ዘለና ስእሊ ሓንቲ ጓል ኣንስተይቲ ኣብ ፅርግያ ደው ኢላ ዝተፈላለዩ ዝጥበሱ ችብስታት እንዳሸጠት ዘርኢ ምስሊ እዩ።

ኣብዚ ስእሊ ጥንታዊ ናይ እምኒ መንገዲ እግሪ ወይ መደርደሪ ይርአ። ኣብ ዙርያ እቲ መዋቕር ዓበይቲ ኣእማን ተሓቢኦም፣ ብመሰረታዊ መንገዲ ዝተኣሳሰሩ እዮም። ኣብ ልዕሊኡ ልዑል መንደቕን ክፍተትን ተፈጢሩ ብርሃን ክኣቱ ዘኽእል እዩ።

ሓደ ፊንጃል ቡን፣ እቲ ሻሓኒኡ ብጽጌረዳን ካልእ ስእልታትን ዝተሸለመ እዩ። ኣብቲ ቡን ገለ ቀጠልያ ቆጽልን ጨናፍርን ተወሰኸሉ ኣሎ። ብሓፈሻ እቲ ምስሊ ናይ ባህልን ቅሳነትን ስምዒት ኣለዎ።

ርእሰ ተኣማንነትን ርእሰ ተኣማንነትን ዘለዎ ሱፍ ዝተኸድነ ሰብኣይ፡ ንኽዛረብ ዝዳሎ መሲሉ ማይክሮፎን ሒዙ ኣሎ። ኣብ ኣከዳድናኡን ናይ ዓርሰ ምትእምማንን ስምዒት ኣለዎ።

ኣብዚ ሳዕሪ ዝኽዳኖም ናይ ግድግዳ ገዛውቲ ይርአዩ ኣለዉ፡፡ ኣብ ግቢ እቶም ገዛውቲ ናይ ገዛ ጋዕ ገልጠማት ኣብዚን ኣብቲን ይርአዩ ኣለዉ፡፡ ብሓቂ ግን ንፅህና እዚ መረባ ደስ በሃሊ እዩ፡፡

መጋየፅን መመላኽዕን፡- ደቂ ኣንስትዮ ካብ ዝመላኻዓሎም ኣቑሑታት ንምጥቃስ ዝኣክል፡- ከም ብሪ መስቀል፣ ጥማዕ ናሓስ ጎባጉብ፣ ብሪ ጎባጉብ ፣ ዝብጦን ሽቦ ናይ ኢድን፡፡

እቲ ብሰባት ዝጉብነ ዘሎ ናይ ኣትክልቲ ቦታ ፈልሲ ዝዳለወሉ ጣብያ እያ፡፡ እዚ ጣብያ ፈልሲ እንዳዳለወ ተኽሊ ክተኽሉ ንዝደልዩ ሰባት ዘቕርብ እዩ፡፡

ካብ ዓይነታት ኤሌክትሮኒስ ሓደ ኮይኑ ናይ ሞባይል ቻርጅ መግበሪ ኮይኑ መቀርቀር እንዳተባሃለ ዝፅዋሕ ሰማያዊ ሕብሪን ፀሊም ሕብሪ ዘለዎ ናይ ሞባይል ባትሪን እዩ።

ኣብ ኣኽሱም ከተማ ብሽም ኣርኣያ ካሕሱ ዝበሃል ሰብ ዝተሰመየ ኮሌጅ ሳይንስ ጥዕና ኣሎ፡፡ እዚ ኮሌጅ ካብ ኣብነት ሆቴል ዝወረደ ፅርጊያ ምስ ናይ ብሽረ ዝመፀ ፅርግያ ኣብ ዝራኸበሉ ቦታ እዩ ዝርከብ፡፡

እዚ ኣብ ናይ እምነት ኦርቶዶክስ ተዋህዶ ቤተ ክርስትያን ዝርከብ ናይ ሓደ ገዳም ወይ ከዓ ናይ ሓደ ፃድቕ፣ ሰማዕት፣ መልኣክን ሃዋርያን መታሰብያ ቤተ ክርስትያን እዩ፡፡

ሰባት ኣብ ናይ ፈልሲ ምትካል ስራሕ ይርአዩ ኣለዉ፡፡ እዚ ተግባራ ከም ባህሊ ክተሓዝ ዝግብኦ ተግባር እዩ፡፡ ኣነ ኣብ ከባቢየ ተኽሊ ይተኽል እየ፡፡ ንስኻትኩም እውን ብኸባቢኹም ትኸሉ፡፡

እቲ ኣብቲ ምስሊ ዝራኣየና ዘሎ ካብቶም ናይ ሱፐርማርኬት ዝሽየጡ ኣቕሑት ዝባሃሉ እንትኾኑ ካብዚኦም ድማ ዝተዓሸጉ ናይ ታኒካ ማርማላታ፣ ናይ ሎውዝ ቅብኣትን ካልኦትን ይረኣዩና ኣለው፡፡

ኣብዚ ስእሊ ተመሳሳሊን ሕብራዊን ክዳን ዝተኸድነት ስድራቤት ኣብ ተፈጥሮኣዊ ምድላው ደው ኢላ ይራኣዩ። ኣቦን ኣደን ምስ ክልተ ደቆም ደው ኢሎም ይረኣዩ ብጫን ቀጠልያን ሕብሪ ኣለዎ። እቲ ስእሊ ናይ ስድራቤት ስእሊ ምዃኑ ይሕብር።

እዚ ፍሉይ ድምጺ ዘለዎ ቅርጺ ከውሒ ዘርኢ እዩ። እቲ ንጥረ ነገራት ኣኻውሕ ብእግሪ ዝተላዕለ ይመስል፣ እዚ ድማ ታሪኻዊ ወይ ጥንታዊ ቅርሲ ምዃኑ ይሕብር። እዚ ምስሊ እዚ ናይ ምስጢርን ናይ እምኒ ትርጉምን ስምዒት ይህብ።

ገዓት ምስ መባልዒ ናይ ስልሲ ፀብሑ ኣብ ዓሚቕ ሸሓነ ቀሪቡ ኣሎ፡፡ ኣብኡ ኣርባዕተ ማንካታት ተሰኪዖም ኣለዉ፡፡ እዛ ንኡሽተይ ገዓት ግን ኣርባዕተ ማንካ ተስተኣናግድ ኣይመስለንን፡፡

ባንዴራ ማለት ናይ ሓንቲ ሃገር፣ ክልል፣ እምነት መግለፂ መንነት ፀርቂ እንትከውን እዛ እንሪኣ ዘለና ውን ናይ ክልል ትግራይ ባንዴራ እያ።

ጆክ ይርአይ ኣሎ፡፡ ጆክ ካብ መሰረታዊ ናይ ገዛ ኣቑሑት ወገን ኮይኑ እዚ ኣቕሓ ከም እኒ ማይ ስዋ ዝኣምሰሉ ቀረባት ንምቕማጥ ይጠቅም፡፡

ብፌስታል ዝተዓሸገ ኣብ ጠሬጴዛ ዝተቀመጠ ሶፍቲ ብድሕሪቱ ቆፅለዋይ ሕብሪ ዘለዎ መደምሰስ ናይ ቢሮ ወናብር ዝሓዘ ምስሊ እዩ፡፡ ናይቲ ሶፍቲ ሕብሪ ፃዕዳ እዩ

እዚ ንብሩህ ወርቃዊ ሕብሪ ዘለዎ መለኸት ኣብ ልዕሊ ጻዕዳ እምኒ-ሓጺን ዝመስል ድሕረ ባይታ ዘርኢ እዩ። እቲ መለኸት እቲ ቀንዲ ቱቦን ሰለስተ ቫልቭን ደወልን የርኢ። እዚናይ ጽምብልን ክብርን ጥበብን ስምዒትን ጽቡቕ ድምጽን ዜማን ሙዚቃ ስምዒት ዝሀብ እዩ።

ባትሪ ንናይ ኢድ መብራህቲ ከምኡውን ንሬድዮ ሓይሊ ዝህብ ኣካል እዩ፡፡ ዱራታ ባትሪ ካብቶም ፍሉጣት ዓይነታት ባትሪ ሓደ ኮይኑ ንሱውን ኣብ ድንዃን ዝሽየጥ እዩ፡፡

መመላክዕን መፃበበቅትን ማለት ካብቲ ዝነበረና መልክዕ ቢሊፁ ክረኣ ዝጠቅመና ካብ ዓይነታት መመላክዒ ዝተፈላለዩ ናይ ከንፈር ቻፒስቲካት ኮይኖም መትሓዚኦም ኩሎም ፀሊም እዩ።

ቤት ምግብን መስተን፡- ንደቂ ሰባት መዕረፊ ዝኾነን ገንዘብ ከፊሎም ምግቢ ዝበልዑሉ ፣ መስተ ድማ ዝሰትዩሉ ናይ ንግዲ ቦታ እዩ፡፡ ካብ ዝብልዑ እንጀራ ፣ ካብ ዝስተዩ ድማ ቢራ ይጥቀሱ፡፡

እዚ ኣርማ ማሕበራዊ ሚድያ መድረኽ ዌይቦ ዘርኢ እዩ። እቲ ኣርማ ብጸጋም ቀይሕ፡ ዓይኒ ዝመስል፡ ብላዕሊ ድማ ኣራንሺ ዝሕብሩ ማዕበል ሬድዮ ወይ ማዕበል ድምጺ እዩ። እዚ ምትእስሳርን ዓለምለኻውነትን! ቅጽበታዊ ሓበሬታን ጃምላዊ ርክብን ዝብል ስምዒት ኣለዎ።

ካብ ወርቂ ዝተሰርሐ ዓቢይን ውቁብን ሽልማት ይርአ። ናይ ክሳድ፣ ናይ ክልቲኡ እዝኒ ዝተሰርሑ ኣውርቕቲ ይራኣዩ ኣለው። ፍሉይ መልክዕ ንኽህልወካ ጽብቕ ተፈታዊ ንኽትኮን ድማ ይገብር።

እዚ ንሪኦ ዘለና ስሊፐር እናተባህለ ዝፅዋዕ ነፀላ ጫማ ኮይኑ ኣብ መረባ እንትንወሳወስ እንጥቀመሉ ቅልል ዝበለ ወይ ፎኪስ ዓይነት ጫማ እዩ፡፡

ልዑል ሰለስተ ወይ ኣርባዕተ ደርቢ ገዛውቲ ኣለዉ። እቲ ህንጸት ዘመናዊ ኮይኑ ብርሃን ዘእቱ ብዙሕ መስኮት ኣለዎ። ኣብቲ መናድቕ ናይ ጸጥታ ብረት ክዳን ስለዘሎ ናይ ውሕስነት ስምዒት ይህብ። ኣብ ኣየር ናይ ህድኣትን ዘመናዊነትን ስምዒት ድማ ኣለዎ።

እዚ ሊም ኖት ቆጻሪ የርኢ። እታ ማሽን ናይ ብሪጣንያ ፓውንድ (£20) ኖት እናቖጸረት እያ ተራእያ። እቶም ኖት ናብታ ማሽን ይኣትዉን ይወጹን። ኣብ ላዕሊ ናይቲ ማሽን ዘሎ ዲጂታላዊ ስክሪን ቁጽርታትን ዝተፈላለየ ኣገባብ ስራሕን የርኢ። እዚ ምርኢት ቅልጣፈ፡ልክዕነትን ንግዳዊ ስምዒትን የቕርብ።

ደቂ ኣንስትዮ መፅለሊ ኣብዘይብሉ ባዶ ሜዳ ዕንጨይቲ ተጠቒመን ምግቢ እንተብስላ ዘርኢ ምስሊ እዩ፡፡ እቲ ምግቢ ኣብ ዓብዪ ድስቲ እየን የዳልዎኦ ዘለዋ፡፡

ኣብዚ ምስሊ እዚ ዘሪኤና ንመጋየፅን መመላኽዕን እንጥቀመሎም ባህላውን ዘበናውን ናይ ክሳድ ኣቕሑ እዮም፡፡ እዚኦም ድማ መብዛሕትኡ ደቂ ኣንስትዮ ኣብ ክሳደን ዝዓንቆኦም እዮም፡፡

እታ ኣብ ማእኽል ዘላ ብዘይ 'ታ ኮኾብ ናይ ኦሮሚያ ክልል ኣርማ ትመስል ብሕብሪ ግን ጠቕላላ ኣይመሳሰላን ምኽንያቱም ናይ ኦሮሚያ ብ ፃዕዳን ቐይሕን ፀሊምን ዝተሰርሓ እዩ ።

ብናይ ኣፍሪካ ሃገራት ባንዲራ ዝወቀበት ናይ ኣፍሪካ ካርታ ኣርማ ትርአ ኣላ፡፡ እዚ ናይ ኣፍሪካዊ ሓድነት መግለፂ እዩ፡፡ በዚ ሓድነት ግን ኣፍሪካ ዝረኸበቶ ግብራዊ ረብሓ ዘሎ ኣይመስለንን፡፡

አብዚ ምስሊ እንሪኦ ዲዳውሊው /ድምፂ ወያነ/ ዜና ኮይኑ አብ ውሽጡ ስእሊ ባንዴራ ትግራይ ብቀይሕን ብጫን ሕብሪ ዝርከብ እዩ፡፡ አብዚ ባንዴራ ማእከል “ፅንተት ዝተበተነ ህዝቢ ዞባ ምዕራብ ደው ይበል” ፣ ህፁፅ ፃውዒት ተመዛበልቲ ዝብል ተፃሒፉ ይርከብ፡፡

ኣብ ኢዳ ዝኾነ ሓደጋ ዝበፅሓ ሰበይቲ ኢዳ ብፋሻ ተጠምጢሙ ሓሪሳ ትርአ ኣላ፡፡ ኣነ እዚ መጉዳእቲ ብጦርነት ምኽንያት ዝመፃ እንተይኮነ ኣይተርፍን በሃሊ እየ፡፡

ሓንቲ ኦም ኣቮካዶ ብብዙሓት ኣቮካዶ ፍረ ኣውፂኣ ወይ ሒዛ ትረአ። ኣቝጽልቱ ቀጠልያን ንብሩህን እዩ። ኣብ ምንቅስቓስ ዝርከብ ጽባቐ ተፈጥሮ ዘርኢ ባህ ዘብል ትርኢት እዩ።

እፀዋት፡- እፀዋት ኣብ ክልተ ይምቀሉ፡፡ ብተፈጥሮ ዝበቑሉን ብሰብ ዝትከሉን ዓይነት ኣግራባት እዩም፡፡ እፀዋት ንዝተፈላለዩ ስራሕቲ ይውዕሉ፡፡ ንኣብነት ንስራሕቲ ፈርኒቸር፣ ንስራሕቲ ገዛን ንቅመማ ወረቐትን ይውዕሉ፡፡

አብዚ ምስሊ እንሪኦ ዘለና ሰለስተ ፃዓዱ ርግቢት እየን፡፡ እዘን ርግቢት ገፀን ነንበይነን ይርከባ፡፡ እዘን ፀዓዱ ርግቢት አብ ሓመደዋይ ቦታ ይርከባ ፡፡ አብቲ ቦታ ሰማያዊ ሕብሪ ዘለዎ ቱቦ ይርአ፡፡ አብ ቅድሚ እታ ርግቢት ዝኮነ ደቂቅ ዕንፀይቲ ይርከብ፡፡

ስዩም መስፍን ምስ ተወልደ ተሓቛቒፎም እንተለዉ እዩ ዘርኢ፡ እዚኦም ተጋሩ እዮም ኣብ ናይ ሰሜን ጦርነት ብ 2013 ዓ/ም ኣብ ተሓቢኦሙሉ ዝነበሩ ቦታ ብመከላከያ ተረኺቦም ተቐቲሎም ።

እዚ መመገቢ አዳራሽ ኮይኑ ብስነስርዓት ተዳልዩ አሎ፡፡ እዚ ገዛ ንዝኮነ ድግስ ዝተዳለወ ዝመስል ኮይኑ አብ ግድግድኡ ነፋሒቶ ተንጠልጢለን አለዋ፣ እቲ ጠረጴዛ ውን ብፃዕዳ ተሸፊኑ አሎ፡፡

ካብቶም ነይ ፋብሪካ ውፅኢት ዝብሃሉ ሓደ ኮይኑ ጣዕሙ ከዓ ኢዝዩ ጥዑም እዩ። በፌስተል ዝተ ዓሸገ ኣብ ቡጫ ብፀሊም ዝተፅሓፈሉ እዩ። ሽሙ እንታይ ይብሃል?

እዚ ብቆጽሊ ዝተኸበበት ፍረ ዘለዎ ተክሊ የርኢ። ኣብ ማእከል እቲ ንጹህ ቀጠልያ ቆጽሊ ቡናዊ-ወርቃዊ ሕብሪ ዘለዎም ክቡባት ቅርጺ ዘለዎም ፍረታት ይረኣዩ። ናይ ተፈጥሮ ልግስን ጽባቐ ናይቲ ደረቕ ከባቢን ዝገልጽ ስምዒት ይህብ። እቶም ፍረታት ንኽብላዕ ድሉዋት ይመስሉ።

እዞም መናእሰይ ኣብ ቤት መስተ ኮፍ ኢሎ ካብ ሓመድ ዝተሰረሐ መስተይ ዋንጫ ገይሮም ስዋ እነዳሰተዩ እዮም። ስዋ ካብ ደጉሻን ፣ቡቁልን ጌሶን እወን ይዳሎ።

እዚ ኣብ ሓደ ክፍሊ ዝርከቡ መንበርን ጠረጴዛን ወይ ዝተዳለዉ ወይ ዝተደርበዩ ዘርኢ እዩ። እቲ ክፍሊ ድኹም ብርሃን ስለዘለዎ፡ ንጥቕሚ ዝዳሎ ወይ ዳግማይ ዝተሰርዐ ይመስል። ብዘይተሓሰበን ትሕትና ዘይብሉን ክፍልታትን ስቕታን ዝተመልአ ሰላማዊ ትርኢት እዩ።

ካብ ፕላስቲክ ዝተሰረሐ ናይ ኣስበዛ መትሓዚ ኮይኑ ንዕዳጋ ክንከይድ እንተለና ሽጉርቲ ፃዕዳን ቀይንሕ ፣ኮሚደረ፣ ካሮት ፣ጉዕ ፣ቆሽጣ ፣ስላጣ፣ ጎመን ዝበሉ ኣሕምልቲ ንምጥሓዝ ይጠቅም።

እዚ ኣብ ሱፐርማርኬት ወይ ድኳን ናይ ልደትን ድግስን ናውቲ ዝሓዘ መደርደሪ ዘርኢ እዩ። እቶም መደርደሪታት ብኮን ቅርጺ ዘለዎም ናይ ፓርቲ ቆቢዕ ሕብራዊ መነጽርን፡ ሽምዓታት እዮም። እዚ ሓጐስን ጽምብልን ዘመልክት ሓጐስን ህያውን ስምዒት ይህብ።

እዛ ናይ ሙዚቃ መሳርሒ ጭራ ዋጣ ትበሃል፡፡ ነዛ መሳርሒ ዝፃወት ድማ ዋጣ ይበሃል፡፡ ወለድና ሰብ ኣብ ዋዛ ፈዛዛ ንከይውዕል እንትብሉ ዋጦት ይንዕቑ ነይሮም፡፡ ሎሚ ግን ዋጣ ክቡር እዩ፡፡

እዛ ስእሊ ሓንቲ ሰበይቲ ነዊሕ ክዳን ተኸዲና ትርአ። ኣከዳድናኣ ዝተፈላለዩ ሕብርታት ዝሓቖፈ ኮይኑ፡ ብቐንዱ ቀጠልያ፡ ሰማያዊ፡ ቡናዊን ጻዕዳን እዩ። ዲዛይን ናይቲ ክዳን ኣፍሪቃውን ባህላውን ይመስል፡ እዚ ስእሊ ፋሽን ወይ ምርኢት ክዳውንቲ ምዃኑ ዘመልክት እዩ።

ሓረስታይ ኣብዑሩ ፀሚዱ ይሓርስ ኣሎ እቲ መሬት መቓይሖ እዩ ዝንሄ ናይቶም ከፍቲ ሕብሪ እቲ ብቕድሚት ዝንሄ ፃዕዳን ፀሊምን ሕብሪ ቖርበት ኣለዎ እቲ ብዳሓር ዘሎ ግን ኣይረኣይን ዘሎ ።

ኣብዚ ምስሊ ክልተ ሰባት ኣለዉ። ናይ ወተሃደራዊ ክዳን ተኸዲኖም ነፍሲ ወከፎም ኣብ ጸጋማይ ኢዶም ግራጭ ቀዳማይ ረድኤት ዝሕዙ እዮም። እዚ ሓባራዊ ጻዕርን ተፈጥሮኣዊ ህይወትን ኮይኑ ይስምዓካ።

ኣቶ ኣማኒኤለ ኣሰፋ የበሃሉ ናይ ከለለ ትግራይ ግዝያዊ ምምሕዳር ምክትል ፕረዚደን ኾይኖም ይሰርሑ አለዉ ፡ እዚ ኣብ ቢሮኦም ኮፍ ኢሎም መግለፂ እንትህቡ እዩ ዝመስል ዘሎ ።

ናይ ገንዘብ መቑፀሪ ማሽን ትርከአ ኣላ፡፡ እዛ ማሽን ከምተን ኣብ ባንኪ ቤት ንሪአን ዓይነት እያ፡፡ ገንዘብ ምቑፃር ቀሊል ዓይነት ስራሕ ከይመስለኩም፡፡

እዚ ኣብ ዘላ ጽብቕቲ ሰበይቲ ኣብ ቤተ-ስእሊ ወይ ተመሳሳሊ ቦታ ደው ኢላ ኣላ። ሓጺርን ቀሊልን ክዳን ተኸዲና ኣላ። እቲ ክዳን መብዛሕትኡ ግዜ ብሐምላይን ጻዕዳን/ፍኹስ ዝበለ ሕብሪ እዩ። እዚ ድማ ብስነ ጥበብ ዝተመልአ ጽባቐ ዘርኢ እዩ።

ኣብ ሓደ መልህቕ ዜና ኣብ ትሕቲ እቲ መልህቕ፡ ኣብ ስክሪን፡ ብዛዕባ ኣብ ዲሞክራስያዊት ሓንቲ ዓድን ግጭትን ሓበሬታ ዘርኢ ጽሑፍ ኣሎ። እዚ ድማ ኣገዳስነትን ዕቱብነትን ናይቲ ዜና ዘርኢ እዩ።

ኣብቲ ምስሊ ዝረአ ዘሎ ካብቶም ንጥዕና ወዲሰብ ብጣዕሚ ጠቐምትን ኣድለይትን ዝኾኑ ዓይነታት ፍራምረታትን ኣትክልትን ሓደ ዝኾነ ዘቢብ እዩ፡፡ እዚ እንትንበልዕ ኩላሊትና ይፀሪ፡፡

እዞም ዝተፈላለዮ እርሳስ ህፃውንቲ መለማመዲ ዝጥቀምሉ ሕብራዊ እርሳስ መፅሐፍ እዮም ። ብተወሳኪ ድማ ሕብራዊ ወረቀትን አጀንዳን ዝተቀመጠ ወረቀት ዘርኢ ምስሊ እዩ ።

ኣብዚ እንሪኦ ዘለና ስጋ እንትከውን ኣብ ሸውዓት ተመዲቡ ኣሎ። እዞም ስጋ ዝሸጡ ሰባት ኣብ ጠሬጰዛ ዘርጊሀሞ ኣለው ከምዙይ ዓይነት ምግቢ ዝተፈላለያ ቫክተርያታት ክለክፍዎ ስለ ዝክእሉ ክብልዑ የብሎምን።

እቲ ሰብኣይ ጻዕዳ ክዳን ተኸዲኑ፡ ኣብ ገጹ ጭሕሚ ኣለዎ፡ ጫፋት ጸጉሩ ድማ ጸሊምን ግራጭን እዩ። ኣብ ድሕሪት ለምለም ቀጠልያ ኣግራብ ወይ ቁጥቋጥ ኣሎ፣ ሰማይ ድማ ፍሕሽው ጻዕዳ እዩ። እዚ ተፈጥሮኣዊ ድሕረ ባይታ ህዱእን መንፈሳውን ስምዒት ይፈጥር።

እዚ እሽግ ምግቢ ናይ ታኒካ ወይ ከም ፀብሒ ኾይነየ እዩ ንጥቕሚ ዝውዕል ወይ ድማ ንመጠዓዓሚ ናብ ፀብሒ ዝኣቱ እዩ ዝመስለኒ ።

ኣብ ክፍሊ ሓደ ዝተወሰነ ተማሃራይ ንዝካየድ ናይ ዝኽሪ ስነ-ስርዓት ይውክል። ፡ እቲ ታሕተዋይ ክፋል ድማ ኣብ ዝተፈላለየ ዕንጨይቲ ሳጹናት ይርአ። እዚ ነቲ ናይ ምሕደራ ኣወዳድባ ወሲዱ ዝተወሰነ ናይ ዕድል ስምዒት ይህብ።

ኣብቲ ስእሊ ዝተፈላለዩ ኣምባርን መንጠልጠሊ ክሳድን ይረኣዩ ኣለው። ገሊኡ ብጸሊምን ብጫን ቀይሕን ዝስራሕ እዩ። ካብ ብዙሓት ቀያሕቲ ዕንቊታት ዝተሰርሐ ዓቢ መንጠልጠሊ ኣንሶላ ኣሎ፣ ካብ ወርቂ ወይ ዕንጨይቲ ዝተሰርሐ ቅርጺ መስቀልን ኮይኖም ባህላዊ ስልማት ኢትዮጵያ እዮም።

ጽብቕቲ ጓል/ሰበይቲ ጽቡቕ ሰማያዊ ባህላዊ ክዳን ተኸዲና ደው ኢላ ፣ ኣዝያ ርእሰ ተኣማንነትን ትሕበንን ትመስል። ብድሕሪኣ ህንጻታትን ክፉት ሰማይን ኣሎ። ብጽባቐን እሙን ባህልን ዝተመልአ ክቡር መንነት ዘለዋ ትመስል።

ታፔላታት ናይ ትካል ፍርያት ወይ ግልጋሎት ወይ መልእኽቲ ንምምሕልላፍ የግልግል፡፡ እቲ ንሪኦ ዘለና ታፔላ ናይ ኢትዮ ቴለኮም መልእኽቲ ዝሓዘ እዩ፡፡

ዓበይቲ ዛፋትን ዓበይቲ ህንፃታትን ሚንባሳትን ኣቶቢሳትን ታክስታት ኣብ ገፊሕ እስፓልቲ ኣብ ምካድ ዘለዋ ኮይነን ሓደ ሰብ ብናይ ባዕሉ መጋዕዚ እናተጎዕዘ ይርከብ።

ሓደ ዓብይ ጸሊም ሰገን የርኢ። ሰገን ነዊሕ ክሳድን እግርን ዘለዎ ኮይኑ፡ ኣፉ ብኸፊል ክፉት ኮይኑ፡ ፍሽኽታ ዝመልኦ ይመስል። ብሓፈሻ እቲ ምስሊ ናይ ሓጎስን ፍናንን ዘርኢ እዩ።

ባህላዊ ክዳን ኢትዮጵያ ዝለበሰት ጓል ኣንስተይቲ ስነ-ስርዓት ቡን ቀሪባ ትረአ። ኣብ ቅድሚኣ ዝተፈላለየ ሽልማት ስነ-ስርዓት ቡንን ኣብ ልዕሊ ቆጽልን ንኣሽቱ ዕምባባታትን ዝተሸለመ ምንጻፍ ተቐሚጦም ኣለዉ። ብሓፈሻ ባህላዊ ምክብባርን ምቕባል ኣጋይሽን ዝብል ስምዒት ዘመሓላልፍ እዩ።

ኣብዚ ስእሊ ሓንቲ ናይ ሓኪም ዩኒፎርም ተኸዲና፡ ናይ ገጽ መሸፈኒ ተኸዲና ንሓደ ሕሙም ሕክምናዊ ክንክን ክትገብር ትርአ። ኣብቲ ከባቢ ብዙሓት ሰባት ኮፍ ኢሎም፡ ክጽበዩ ወይ ዝተፈላለየ ሕክምናዊ ኣገልግሎት ክረኽቡ ይረኣዩ።

ኣብ ትግራይ ብርክት ዝበላ ናይ ግሊ ኮሌጃት ኣብ ስራሕ ኣለዋ፡፡ ካብዚኣተን ውሽጢ ኒው ላይፍ እናተባህለ ዝፅዋዕ ኮሌጅ ካብቶም ፍሉጣት ተጠቃሲ እዩ፡፡

ነባር ፕሬዚዳት ክልል ትግራይ ኣመራርሓ ናይ ሕወሓትን ኣብ ሓደ መድረክ ኮፍ ኢሎም ባንዴራ ትግራይ ሒዞም ዝተዓሸገ ማይ ኣብ ቅድሚኦም ኮፍ ዝበልዎ ዎንበር ቀይሕ ሕብሪ ዘለዎን እዩ።

እዛ ናይ ተንጠልጢላ ዘላ ናይ መኪና ቾርኬ ናይ ቤት ትምህርቲ ደወል ኮይኑ ተንጠልጢሉ ኣሎ፡፡ መብዛሕትኦም ኣብያተ ትምህርቲ ከምዚ ዓይነት ደወል እዩ ዘለዎም፡፡

ሰባት ተኣኪቦም ዝተፈላለዩ ኣቑሑት ዝሸጡሉ ክፉት ዕዳጋ ይረአ። ደቂ ኣንስትዮን ደቂ ተባዕትዮን ኣሕምልትን ካልእ ኣቑሑትን ክገዝኡን ክሸጡን ይረኣዩ። እቲ ትርኢት ጽዑቕን ህይወት ታሐጓስ ዝመልኦን ይመስል።

ኣብ መስኖን ኣብ ክረምቲ ዝዝረኡ ተክሊታት ዝራእቲ እትከውኒ ኣበዚ እንረኦ ዘለና ተክሊ ሽጉርቲ ፀቀዕዳን ቀይሕን እንትኮኑ ፀብሒ ንምጥዓምን ካብ ዝተፈላለዩ ሕማማት እውን ይጠቅሙና

ብዙሓት ዓሌታት ካብ ናይ ኣሜሪካ ወይ ከዓ ብጋይት ዝኾና ኣላሕም ይረአያ፡፡ እዘን ኣላሕም ኣብ ነናይ ባዕለን መብልዕን መስተይን እንዳተመገባ እየን፡፡

ኣብ መደርደሪ ኮፍ ኢሉ “ASMARA ZIBIB EXTRA” ዝብል ምልክት ዘለዎ ጥርሙዝ ብርጭቆ ኣልኮላዊ መስተ ኣረቂ ዘርኢ እዩ። ኣብ ታሕቲ “ERITREA” ዝብል ጽሑፍ ተጻሒፉ ኣሎ። ታሪኻውን ባህላውን ከም ዝኾነ ናይ ፍቕሪ፡ ዝኽርን ስምዒት ዘርኢ እዩ።

ብዙሓት “ኑርተን” ቢስኩት፡ ብኣራንሺ መጠቕለሊ/መዐሸጊ ዝተጠቕለሉ፡ ኣብ ምቹው ቦታ ኮፍ ኢሎምን ተደርዲሮምን ይረኣዩ። ንመቐረት ዝኸውን ደስ ዘብል ምግቢ ስለ ዝኾኑ ይፍተውን ይጥለቡን።

ምግቢ ካብቶም ሰለስተ መሰረታዊ ድልየታት ወዲ ሰብ ሓደ እዩ፡፡ ንኣብነት ድማ ዳቦ ብመዓር ክንበልዕ ንኽእልን ካብቶም ውዑያት ዝስተዩ ድማ ሻሂ ክንሰቲ ንኽእል፡፡

እዚ እሾኽን ልዕሊ ዓቐን ዝበቖለ ተኽልታትን ዝተተሓሓዘ ኣረጊት ገዛ እምኒ ዘርኢ እዩ። እቲ መንገዲ ኣብ ቀረባ ስለዝኾነ ጽምው ዝበለ መንገዲ ይመስል። እዚ ድማ መበቆላውነት ናይቲ እዋንን ሰላምን ቅሳነትን ዘርኢ መንበሪ ምንቅስቓስ እዩ።

እዚ ኣብ ደገ ዝተሳእለ ኮይኑ፡ ባህላዊ ሙዚቃዊ ምርኢት ወይ ሳዕስዒት ዘርኢ እዩ። እቲ ማእከላይ ቅርጺ ሕብራዊን ዝተጠልፈን ባህላዊ ክዳውንቲ ተኸዲኑ ይርከብ። እዚ ሓጎስን ህይወትን ባህላዊ ኩርዓትን የመሓላልፍ። ባህላዊ ኣከዳድናኣን ምንቅስቓሳታን ናይ ጸዓትን ህይወትን ስምዒት ይህበኒ።

ኣብዚ እንሪኦ ዘለና መናእሰየ ጅም እንዳሰርሑ ኮይኖም ኣብዚ ዝሰርሑ ዘለው መናእሰይ ደቂ ተባዕትዮ ዘለዎም ተክሊ ሰውነትን ጥዕነኦምን ዝተሓለው እዩ፣ ብዘይ ምቁራፅ ምስራሕ ፅቡቅ እዩ።

ኣብዚ ስእሊ ብዙሓት ደቂ ተባዕትዮ ኣብ መሬት ኣለዉ። ኩሎም ሓደ ዓይነት ቀጠልያ ክዳን ዝተኸድኑ እዮም። እዚ ባህላዊ ፀዋታ እዩ። ኣብ ድሕሪት ግራትን ኣግራብን ገጠር ዝመስል ከባቢን ኣሎ።

እዚ ንኣርማ ሃገራዊ ፋብሪካ ኣልኮላዊ መስተ ዝውክል እዩ። ኣብ ማእከል ኣብ ላዕሊ ስእሊ ሓርማዝ ዘለዎ ኮይኑ፡ ብጸጋምን የማንን 'ሲንስ'ን '1906'ን ዝብሉ ቃላት ብሰሪፍ ቅርጺ ይርከቡ። እዚ ዓቢይ ታሪኽን ዝተፈላለየ ባህላዊ ሓበሬታን ዝውክል እዩ። ምስኣ ዝተኣሳሰረትና ዓለም እያ ትመስል።

ኣትክልትን ኣሕምልትን፡- ንናይ ወዲ ሰብ ጥዕና ፣ ጉልበትን ሓይልን ዝህቡ ዝተመረፁ ምግብታት እዮም፡፡ ካብ ዓይነታት ኣትክልትን ኣሕምልትን ከም ኮሚደረን፣ ሽጉርትን፣ ድንሽን፣ ካሮትን ኣራንሽን ይጥቀሱ፡፡ እዚኦም ድማ ናይ ጥዕና ኣድላይነት ዘለዎ እዩ፡፡

አዚናይ ወደሰብ ኣድላይ ምግብ ኮይኑ ፋታ እዳተበሃለ ይፅዋዕ ካብ ባኒ ዝተሰርሐ ከም፣ ሰላጣ፣ ርጎኦ፣ እንቋቆሖ፣ ሽግርቲ፣ በርበረ፣ ኮይኑ ይስራሕ ኣዝዩ ድማ ንምግብነት ጠቓሚ ይከውን ብግዝየ እውን ቁልጥፍ።

ቅድም ክብል ከይዲ ምምሃር ምስትምሃር ብላክ ቦርድ ንዝበሃል ፀሊም ሰሌዳ ብዝጥቀም ቾክ እዩ ይካየድ ነይሩ፡፡ ሎሚ ግን ማርከር ዝጥቀም ዋይት ቦርድ እውን ተኣታትዩ ኣሎ፡፡

ኣብዛ ስእሊ ሓደ ሰብኣይ ዓረብያኡ ኣብ ምንቅስቓስ ኣብ ጽርግያ ደው ኢሉ ኣሎ። ኣብ ቅድሚኡ ንእሽቶ ሰማያዊት ባጃጅ ኣላ፣ ኣብ ድሕሪት ድማ ዓቢ ሰማያዊ ጎማ ቱቦ ተተሓሒዙ ኣሎ።

ሱፍ ክዳን ጅባን ስረን ካብ ጨርቂ ዝስራሕ ኮይኑ ንደቂ ተባዕትዮ ኣብ ግዜ መርዓን ምርቃን ባዓላትን ካልኦት መፀዋዕታት ብፉሉይ ዝክደን ክዳን እዩ።

እቲ ስእሊ ሓደ ማሽን ኣብ ሕርሻ ክሰርሕ ዘርኢ እዩ። እቲ ማሽን ብማዕድናዊ ሕብሪ ዝተቐብአ ኮይኑ፡ ኣብ ቅድሚት መቑረጺ ክፍሊ ዘለዎ እዩ። እዛ ማሽን ኣብ ግራት ስርናይ ትቖርጽ ኣላ። እቲ ስእሊ ዘመናዊ ሕርሻ ዘርኢ እዩ።

ፅቡቕ ስታይል ዘለዎ ስኒከር ጫማ ይርአ ኣሎ፡፡ እዚ ጫማ ንስፖርታዊ ምንቅስቓስ ምቹው እዩ፡፡ ነዚ ምልክት ምስዚ ጫማ ኩዕሶ ሰክዔት ተቐሚጣ ኣላ፡፡

ጎደና ከተማ ይርአ። ኣብ ጎድኑ ድማ ዝተፈላለዩ ድኳናትን ዘይተወድኡ ህንጻታትን ኣለዉ። ሰባት ኣብ ኣፍደገ እቲ ድኳን ደው ኢሎምን ኮፍ ኢሎምን ይረኣዩ፣ እዚ ድማ መዓልታዊ ንግዳዊ ንጥፈታት ዝፈጥር ቀዛሕታ ይህብ።

ህፃናት ዝኾነ በዓል ንኸኽብሩ መድረኽ ተፈጢሩሎም ንርኢ ኣለና፡፡ ኣብዚ መድረኽ ክልተ ህፃውንቲ ምናልባት ከም ንጉስን ንግስትን ኮይኖም ብድራማ ይዋስኡ ኣለዉ፡፡

ቤት መድሓኒት ተወለ ዝበሃል ናይ ንግዲ ትካል እኒሀ፡፡ እዚ ትካል ብበዓል ሞያ ሕክምና ዝተኣዘዘ መድሓኒት ዝሸይጥ እዩ፡፡ ባዕሉ ምርመራ ዝገብር ግን ኣይኮነን፡፡

እዛ ማሽን ናይ ቡን መጥሓኒ እያ፡፡ ሎሚ ኩሉ ነገር ብማሽን እዩ ዝስራሕ፡፡ ኣነ ጥርጣረ ኣለኒ፡፡ ናብ ኣፍና ተኹልሰና ማሽን እውን ተሰሪሓ ትኸውን እያ፡፡

ዓቢይ ክብርን ስልጣንን ዘለዎ ናይ ጀነራል ልብሲ ዝለበሰ ሰብኣይ ኮፍ ኢሉ ይረአ። ወተሃደራዊ ልብሱን ብዙሓት ምልክታትን ክብርን ግርማን ዝሕብሩ እዮም። ኣብ ቅድሚኡ ዘሎ ህድኣትን ሓይልን ዝለዓለ ክብሪ ዝፈጥር ስምዒት የመሓላልፍ።

እዚ ግድብ ግልገል ግቤ 2 ናይ ዝበሃል ናይ ኤለክትሪክ ሓይሊ መመንጨዊ እዩ፡፡ ብምኽንያት እዚ ግድብ እቲ ከባቢ ዝገርም ሓምለዋይ ፅባቐ ወኒኑ ይርአ ኣሎ፡፡

እዚ ብምስሊ ትሪእዎ ዘለኩም ኣብ ትግራይ ኮይኑ ክበብ ውቅሮ ክልተ ኣውልዕሎ እዩ እዚ ጎጆ ይበሀል ባህላዊ ገዛ እዩ ኣብዝሓ ሙዚቀኛታት ክይዶም ክሊፕ ይስርሑሉ ።

ዲጂታል ዝዓይነታ ቪዲዮ ካሜራ እኔቶ፡፡ ዲጂታል ካሜራ ንዝቕረፅ ምስሊ ከም ኣድላይነቱ ካብ ምድምሳስ እስካብ ምስትኽኻል ንዘሎ ስራሕቲ ዝድግፋ ብምዃነን ተመረፅቲ እየን፡፡

እዚ ካብ ውፅኢት ዕንጨይቲ ዝኾነ ሓደ ናይ ፎቶ ግራፍ መቐመጢ ወይ ከዓ ፍሬም እዩ፡፡ ኣብ ፍሬም ኣልበም ናይ እንደልዮ ሰብ ፎቶ ነቐምጥ፡፡

ጨንፈር ዘለዎ ጕንዲ ዘለዎ ረጒድ ቀጠልያ ተኽሊ እዩ። ብድሕሪት ብደረቕን እሾኽን ተኽልታትን ካልኦት ተኽልታትን ተኸቢባ ትርከብ። ተፈጥሮ ሓያል ምዃኑን ብሓያል መንገዲ ክነብር ከም ዝኽእልን ዘርኢ እዩ።

ካብተን ቅልጡፍ ዝኮነ ግልጋሎት ዝህባ ተሽከርከርቲ ካብ ሓደ ቦታ ናብ ካሊእ ብሕጋዊ ክልተ ሰብ ክትፅዕን እተክእል ሞተር ሳየክል እንትከውን ነዳዲ እወን ትጥቀም እያ።

ቁኖ ዝተቆነነት ጓል ኣነስተይቲ ኣብ እዝና ንዝሰክዐቶ መጋየፂ ተርእየና ኣላ፡፡ ከምዚ ዝኣምሰለ ተግባር ኣብ ፌስ ቡክ ንርኢ እንትኾን ናይዚ ዕላማ ምህርቲ ንምፍላጥ እዩ፡፡

ኣብዚ ምስሊ ዝረአ ዘሎ ኣብ ሃገርና ከምኡውን ኣብ ክልልና ትግራይ ብጣዕሚ ካብ ዝህረፍ ዓይነት ባህላውን ወቕታውን ምግቢ ሓደ ዝኾነ ሸዊት ዒልቦ ወይ ድማ ምሻሓሪ ይባሃል፡፡

ብዕጣን ኣብ ዝደመቐ ኩነታት ጥልፊ ዝበሃል ዓለባ ዓዲ ዝተኸደነት ሰበይቲ ቡን ትቐድሕ ኣላ፡፡ እዚ ባህልና ብዙሓት ናይ ደገ በፃሕቲ ዝፈትውዎ እዮም፡፡

ኣብ ናይ ናይ ተመዛበልቲ ካምፕ ናይ ህፃውንቲ መፃወቲ ዥዋዥዌ ይርአ ኣሎ፡፡ ቆልዑ ድማ ኣብኡ ይፃወታ ኣለዋ፡፡ ብሓቂ ተመዛበልቲ ህፃውንቲ ትኹረት ክወሃቦም ይግባእ፡፡

ክቡር ዶ/ር ዓላም ወዲን ይበሃል፡ ኣብ ኢ/ያ ብዙሕ ኢንበስትመንት ኣለዎ ወላዲ ኣቡኡ ዓረባዊ ወላዲት ኣዲኡ ድማ ኢ/ያዊት እዩም ይበሃሉ ።

ካብ ሕግታት መክበሪ እዞም እንሪኦም ዘለና ሓንቲ ጓል ኣነስተይን ሓደ ወድን ናይ ላዕሊ ክዳን ጉፅ ብጫ ተከዲኖም ሕጊ እንዳክበሩ ኣለው። ሰብ ንባዕሉ ክብል ሕጊ ከክብር ኣለዎ።

ባህላዊ ምግቢ ኢትዮጵያ ፣ ብፍሩይ ስጋን ሚጥሚጣን በርበረን ዝተሰርሐ ኮይኑ ኣብ ብያቲ ተሰሪዑ/ተዳልዩ ይርከብ። ብበርበረን ቺሊ ሶስን ዝተሰርሐ እዩ። እዚ ድማ ቀዛሕታ ደስ ዘብልን ጥዑምን እዩ።

ኣብ ትግራይ ካብ ዝርከብ እምባ ገረዓልታ ኣብ ገራዓልታ ዘለው ቤተ-ክርትያናት ካብ እምኒ ተፈሊፎም ዝተሰርሑ ኮይኖ ከም ላሊበላ እወን ካብ እምኒ ተፈሊፊሎም ዝተሰርሑ እዩ።

ዝተፈላለዩ ዓይነታት ኣልኮላዊ መስተ ተደርዲሮም ኣለዉ፡፡ መብዛሕትኦም ኣብ ከባቢና ዘይፍለጡ መስተታት እዮም፡፡ ኣሕዋተይ ባህሪኡ ዘይንፈልጦ ኣልኮላዊ መስተ ከይንሰቲ ክንጠንቀቕ ይግባእ፣ ሳዕቤን ስለዘለዎ፡፡

እቲ ስእሊ ኣብ ድኳን ዝተመርጹ ፍርያት እኽሊ ዘርኢ እዩ። እዞም ዝረኣዩ ካብ “ቴማም”ን “ሱልታን”ን ዝበሃሉ ዝመጹ ቦርሳታት ሩዝ ኮይኖም። እዚ “ኢንድያን ጎልደን ኤክስትራ ሎንግ ግሪን ሪዝ” ዝብል ጽሑፍ እዩ። ካብ ህንዲ ዝኣቱ ዓይነት ሩዝ ምዃኑ የመልክት።

ብዙሓት ሰባት ካብ ሓደ ዓቢ ሻምብቆ ማይ ክውሕዝ ይዕዘቡ። ሓደ ሰብኣይ ነቲ ማይ ብቐረባ ክጥዕም እንከሎ ካልኦት ድማ ኣብ ዙርያኡ ደው ኢሎም ይረኣዩ። ብሓፈሻ ናይ ምዕባለን ጻዕርን ስምዒት ዘመሓላልፍ እዩ።

ሓደ ዓብይ ሕንፃ በዓል ሓደ ደብሪ ምስ ካንሸሎኡ ኮይኑ ብናይ ቀደም ኣሰራርሓ ዝተሰርሐ ማለት ዘመናዊ ሕንፃ ዘይኮን ናይ ቀደም ጥበብ ዝዓረፎን ኣብ መረባ ኡ ድማ ኣትክልቲ ዘሎዎም ሰባት ኣብ እግሪ ተኽሊ ዝረኣዩን ኣለዉ::

ብናይ ሃገርና ኢትዮጵያ መራሒ ዝኮኑ ጠቅላይ ሚንስተር ዐቢይ ኣሕመድ ዝትፃሕፈ መፅሓፍ ኮይኑ ኩሎም ብሄር ብሄረሰባትን ህዘብታትን ኢትዮጵያ ናብ ሓደ ንምምፃእ ዝትፅሓፈ ምፅሓፍ እዩ።

ኣብ ናይ ስራሕ ቢሮ ፍርቂ ሊትሮ ናይ ሃይላንድ ማይ ይራኣይ ኣሎ፡፡ እዚ ማይ ሃይላንድ ሰባት ኣብ ስራሕቲ ቢሮ ወይ ኣብ እዋን ኣኼባ ይሰትይዎ፡፡

ኣብ ሓደ ከባቢ ገፊሕ ዳስ ብኬንዳ ዝተሸፈን ብርክት ዝበሉ ሰባት ተኣኪቦም ኮፍ ዝበሉ ክቢ ሰሪሖም ኮፍ ኢሎም ዘለውን ከም ኡ እውንነፀላ ኦም ተዓጢቆም ዝላሃዩን ይረ ኣዩ ኣለው::

እዚ ሓደ ኣፍሪቃዊ ሰብኣይ ጭራ ዋጣ ሒዙ ዘርኢ እዩ። ጻዕዳ ማልያን ቀይሕ ካምቻን ተኸዲኑ ብሉጽ ድምጺ ዘለዎ መሳርሒ ሙዚቃ ሒዙ ኣሎ። እዚ ምስሊ እዚ ናይ ሙዚቃን ባህልን ስምዒት ይህብ።

ነዊሕን ጸሊምን ጽቡቕ ጌሩ ዝተሰርሐን ናይ ሳንዱቕ ጅማት ኣለዎ። እቲ ጅማት ቀጢን ኮይኑ ብድሕሪት ንታሕቲ ይውሕዝ። እዚ ቅዲ ጸጉሪ ጽሩይን ውዱብን ይመስል።

ሓደ ብላይ ኮማ ዝስብስብ ሰብኣይ ኣብ ኢድ ብጫ ጐማታት ሒዙ ይሓልፍ ኣሎ፡፡ ሓደ ሰብ ሙሉእ መዓልቱ ብስራሕ ምኽንያት ኩልል ክውዕል መድከሚ እዩ፡፡

እዚ ላዕለዋይ ክፋል ኣካላት ናይ ሓደ ዩኒፎርም ዝለበሰ ሰብኣይ ዘርኢ እዩ። እቲ ሰብኣይ ጸሊም ሰማያዊ ዩኒፎርም ተኸዲኑ ክራቫታ ተኸዲኑ ኣብ ርእሱ ቆቢዕ ይርአ ኣሎ። እቲ መዳልያታትን ዩኒፎርምን ናይ ክብሪን ኣገልግሎትን ሓበንን ስምዒት የመሓላልፍ።

እኽሊ ተዓፂዱ ኣብቲ ምስሊ ብንሪኦ ዘለና ኣገባብ ምስተኾመረ ቁሚጦ ወይ ኩልስስቲ ተባሂሉ ይፅዋዕ፡፡ እቲ ከዓ ኣብ ናይ ገባራት ገርሁታት ብብዝሒ ንሪኦ እዩ፡፡

ጸሊም "EPSON XP-4105" ዝበሃል ብዙሕ ስራሕ ዝሰርሕ መሕተሚ እዩ። እታ መሕተሚት ተንከስካሲ ስክሪን መቆጻጸሪ ፓነል ዘለዋ ኮይና፡ እቲ ናይ ወረቐት ሳጹን ድማ ብሕብራዊ ወረቐትን ሒሳብ ዝመስል ጽሑፍን ዝተመልአ እዩ። ብ ዘመናውን ዝተወደበን ኮይኑ ይስምዓካ።

ሓዳስ ኤርትራ ብመንግስቲ ኤርትራ ትውነን ናይ ሕትመት ሚድያ እያ፡፡ ልክዕ ብኢትዮጵያ ከምዘሎ ኣዲስ ዘመን ጋዜጣ ማለት እዩ፡፡ መንግስታዊ መግለፂ በዛ ሕትመት እዮም ዝወፁ፡፡

ሓንቲ ሰበይቲ ብውሽጢ ፃዕዳ ብላዕሊ ካባ ብዝመሰል ፀሊም ክዳን ተኸዲና ኣፋ ተሸፊና ከፍ ኢላ ኣላ፡፡ ብድሕሪታ ድማ ብዙሓት ዝተፈላለየ ሰባት ኣለው፡፡

ደስ! ዝብል ግርማ ሞገስ ዘለዎ ኣብ ዝባኑ ሜዳ ዝኾነ ግድሚ ይርአ ኣሎ፡፡ እዚ ግድሚ ደብረ ዳሞ ዝበሃል ናይ ኣቡነ ኣረጋዊ ገዳም እዩ ዝመስለኒ፡፡

እዚ ፍሉይ ግርማ ዘለዎ መዘናግዒ እዩ፡፡ ኣብዚ መዘናግዒ ገና ኣብ ከይዲ ምዕባይ ዝርከቡ ናይ ፅባቐ ተኽልታት እኔዉ፡፡ እዚኦም ምስ ዓበዩ እዚ ቦታ ፍሉይ መልክዕ ክህልዎ እዩ፡፡

ካብ ዓይነታት ምግብ ሓደ ዝኾነ ፖስታ ዘርኢ ምስሊ እዩ፡፡ ናይቲ ፖስታ ዓይነት ድማ ሮማ ይበሃል፡፡ ብበዝሒ ኣብ ሓደ መደርደሪ ተደርዲሩ ይርአ ኣሎ

ኣርክቴክቸርን ህንፃ ስራሕን፡- ስራሕቲ ህንፃ ንደቂ ሰባት ብቐጥታ ኮነ ብተዘዋዋሪ ጠቃምን ኣገዳስን እዩ፡፡ እዚ ፎቕ እዚ ንመንበሪ ወይ ንስራሕ ተኻርዩ ገንዘብ ንምርካብ ይጠቅም፡፡

እኩብ ዝተፈላለዩ ዓይነታት ስፖርታዊ ጫማታት ይረአዩ። ኣብ ጥቓኡ ክዳውንቲ ተሰቒሉ ኣሎ። እቲ ጫማ መብዛሕትኡ ጻዕዳ ክኸውን ከሎ፡ ገሊኡ ድማ ብሕብሪ ዝተሰለመ እዩ። ካብዚ ኩሉ ናይ ቢዝነስን ፋሽንን ስምዒት ኣሎ።

ዲጂታል ናይ ኢድ ሰዓት ትርአ ኣላ፡፡ እዛ ሰዓት ሰዓትን፣ ደቂቓን ሴኮንድን ብንፁር ቁፅሪ ተርኢ፡፡ እዋኑ AM ወይ እውን PM ምዃኑ ተርኢ ብባትሪ ትሰርሕ ምርፅቲ ሰዓት እያ፡፡

እዚ ጻዕዳን ግራጭን ፋኖ መንደቕ የርኢ። እቲ ፋን ኣብ ታሕቲ ሰለስተ ስንቂን ክልተ ናይ ምቁጽጻር ገመዳትን ኣለዎ። እዚ ትርኢት እዚ ናይ ምቾትን ዝሑልን ስምዒት ይፈጥር።

ተሳተፍቲ ኣብ ውሽጢ ገዛ ኮፍ ኢሎም ጻዕዳ ካምቻ ወይ ቱርባን ተኸዲኖም ይረኣዩ። ማይ ወይ ገለ ሒዞም ዝመጹ ይመስሉ። ሕብሪ ምድሪ ወይ መንድቕ ዝተፈላለየ ሕብሪ ኣብ ከባቢኦም ይረአ። ንህላወ ሕብረተሰብን ድምጺ ተወዳደርትን ዝውክል እዩ።

ብጽቡቕ ዝተሰርሐት ጸላም ድምጽን ቪድዮን ካሜራ ትርአ። ንመጀመርታ ግዜ ክትጥምቶ ከለኻ ዘመናውን ተግባራውን መሳርሒ ትመስል ኮይና ስምዒትብሉጽን ሙዚቃዊ ጥበብን ዘለዋ እያ።

እዘን ቆፂል ሕብሪ ዘለወን ኣናእሽቱ መኻይን ኣብ ታሪክ ኣገልግሎት ታክሲ ሃገርና ቀዳምነት ዘለወን እየን፡፡ እቲ ዘለውኦ ሰፈር ዝኣረገ ምስ ምዃኑ እዘን መዃይን ብፎቶ ደረጃ እምበር ሕዚ ብኣካል ዘየለዋ ምዃነን ንግምት፡፡

እዞም ንሚድያታት መግለፂ ዝህቡ ዘለዉ ሰብ ናይ ትምህርቲ ሚኒስትር እዮም፡፡ ሽሞም ድማ ዶክተር ብርሃኑ ነጋ ይበሃሉ፡፡ እዞም ሰብ ብጥንኩር ስርዓት ፈተና ማትሪክ ዝፍለጡ እዮም፡፡

ፅልም ዝበለ ሰብኣይ ፀሊም ሱፍ ምስ ፃዐዳ ሸሚዝ ዝገበረን ሀገሬ ቲቪ ዝብሉን ናይ ካልኦት ሚድያ ማይ ክረፎን ኣብ ቅድሚኡ ኣሎ።

ጫማ ካብ ዝተፈላለዩ ዕንከፍትን ዝተፈላለዩ ሓደጋታትን ዝከላለል ኮይኑ ጫማታት ትማ ካብ ዝተፈላለዩ ዝተሰርሑ እዮም ካብ ጎማን ካብ ቆርበትን እንትከውን እዚ እንሪኦ ዘለና ጫማ ናይ ደቂ ኣንስትዮ ጫማ ኮይኑ ብጫ ሕብሪ እውን ኣለዎ።

ጽቡቕቲ ብኤሌክትሪክ እትሰርሕ ተሽከርካሪት፡ ንናይ እግሪ ምጉዓዝ ጸገም ዘለዎም ወይ ናይ ምንቅስቓስ ጸገም ዘለዎም ሰባት ኮፍ ኢላ ክትከይድ እትኽእል ዓረብያ ስንኩላን ምዃና ተረጋግፅ። ተበጻሒ፡ ዘተኣማምንን ንነዊሕ እዋን ዝጸንሕን ናይ ደገፍ መሳርሒ ድማ ይመስል።

ብሎን ካብ ዝተፈላለዩ ሓፂን መፂን ዝስራሕ ከከምዓይነቱ ቅርፅታትን ደረጃን ምስ መአሰሪኡ ጥርሑን እንዳተሰረሓ ንማሽናትን መካይንን ንዝተፈላለዩ መእሰሪ ንጥቀመሉ መሳሪሒ እዩ።

ኣብ ገጽ ናይ ቤት ትምህርቲ መጽሓፍ ካባ ዝገበሩ ክልተ ቈልዑ ተሳኢሎም ኣለዉ። ባህላዊ ክዳን ኢትዮጵያ ተኸዲኖም ኣብ ሳዕሪ ደው ኢሎም ብሓጎስ ይሳተፉ። ኣብ ልዕሊኦም ድማ “ሓይሊ ናይቲ ካባ” ዝብል ጽሑፍ ኣሎ።

እዚ ስእሊ ካብ እምኒ ዝተሰርሐ ዘመናዊ ሓደ ደርቢ ገዛ ዘርኢ እዩ። እቲ ገዛ ብተኸታታሊ ደው ዝበሉ ዓምድታት እምንን ዓበይቲ መስኮታትን ተሰሊሙ ኣሎ። እቲ ገዛ ብቐሊሉ ግን ከኣ ብጽቡቕን ብጽኑዕን ዝተሃንጸ እዩ።

ጉድ ዘበለ ፅባቐ ዘለዎ መናፈሻ እኒሀ፡፡ ድምቀት ልሙዕነቱ ንምእማን ዘፅግም እዩ፡፡ ኣብዚ ቦታ ምዝንጋዕ ብሓቂ መንፈስካን ኣእምሮኻን ብቕፅበት ዘሕድስ እዩ፡፡

ብፋና ቲቪ ዝመሓለለፍ ዘሎ ጠ/ሚ ዐቢይ እና የፈረንሳዩ ፕሬዝዳንት ዝሃብዎ ናይ ጋራ መግለጫ ዘሪኢ ምስሊኮይኖም። ክልተ ሰባትን ብድሕርይኦም ዘሎ ድማ ናይ ክልተ ሃገር ባንዴራ እዩ።

ኣብቲ ምስሊ ጀቶኒ ትበሃል መፃወቲ ትርአየና ኣለና፡፡ ሰለስተ ቆልዑ ድማ ይፃወቱላ ኣለዉ፡፡ ጀቶኒ ንምፅዋት እንተንኣሰ ክልተ ተፃወትቲ ክህልዉ ናይ ግድን እዩ፡፡

ታፔላ ተደላዪ ቦታ ኣበይ ምዃኑ የመልክት፡፡ ብፍላይ ንትካላት ናይ ታፔላ ኣገዳስነት ኣዝዩ ዓብዪ እዩ፡፡ እቲ ንሪኦ ዘለና ታፔላ ን6ኪሎ መለስተኛ ክሊኒክ ዝውክል እዩ፡፡

ዝተዓሸገ በለስ (ፍረ ዘቢብ) ኣብ ሓደ ድኳን ኣብ መትሓዚ ተደራሪቡ ይርአ። ኣብ ጎኖም ካልኦት ኣቑሑትን ጽማቝ ዝመስሉ መስተታትን ኣለዉ። ቀሊልን ጥዑምን ስምዒት ድማ የለዓዕል።

እንጀራን ባን ዝተፈላለዩ ዓይነታ ፀብሕን ዘለዎ መኣዲ ቀሪቡ ኣሎ፡፡ ኣብ ዙርያ እዚ መአዲ ከዓ ካብ ልስሉሳት መስተ ሓደ ዝኮነ ኮኳኮላ ቀሪቡ ኣሎ፡፡

ኣብ ስፖርማርኬት ዝፈላለዩ ዓይነታት ምግብታት ፣ መስተታትን፣ መፃባበቅን ይርከቡ ። ኣብዚ ዘለው ምግብታት ካብ ዕፉን ዝተዳለው ሽፉናት ምግብታት ኣብ ውሽጢ ባኮ ተኣሺጎም ኣለው።

ኣብ ትግራይ ካብ ዝርከቡ መስጊታት እቲ ዝነውሓ ዕድመ ዘለዎ ኣብ ከባቢ ውቅሮ ክልተ ኣውላዕሎ ዝርከብ ፍሉይ ቦታ ነጋሽ እናተብሃለ ዝፅዋዕ እዩ። ሃይማኖታዊ ቦታታት ምርኣይ ብጣዕሚ እየ ዝፈትው።

ግብርናን ሕርሻን-ኣብዝሓ ህዝቢ ትግራይ መነባብሮኡ ሕርሻ መሰረት ዝገበረ እዩ፡፡ ስራሕ ዝራእቲ ድማ ካብቶም ቀንዲ ተግባራት ግብርናን ሕርሻን እቲ ሓደ እዩ፡፡

እዚ ናይ ክቢ ወይ ናይ ቀለቤት ቅርፂ ዘለዎ ካብ ወርቂ ዝተሰረሐ ሃበል ናይ ክሳድ መጋየፂ እዩ። ዓይነታት መጋየፂ ካብ ብሩር፣ ካብ ነሓስ፣ ወዘተ...

ንእሽቶ መእተዊ ናብ በሪ ወይ ቤት ምግቢ ይርአ። ኣብ ቅድሚ እቲ ማዕጾ ዕንጨይቲ መንበርን ንእሽቶ ጠረጴዛን ተተኺሉኣሎ፣ ኣብ ጎኑ ሓደ ሰብ ደው ኢሉ ኣሎ። ኣብ ከባቢኡ ኣግራብን ኣትክልትን ይርአ። ሓንቲ መዓልቲ ስቕታን ትዕግስትን ልማድ ምዃኑ የርእየኒ።

ዓይነስውር ዝኾነ ኣባል ቤት ምኽሪ ወከልቲ ህዝቢ ዝነበረ ኣባይ ነብሶ ምስ ዝኾነ ሰብ እዝኒ ንእዝኒ እንትዛረብ ይርአ፡፡ ኣባይ ነብሶ ኣብ ትግራይ ኣብ ዝተኻየደ ውግእ ኣብ 2013 ዓም ምስ እኒ ኣባይ ፀሃየ ካብ ዓለም ተፈልዩ እዩ፡፡

እዚ ዘመናዊ ምድላው ኣቑሑት ቤት ጽሕፈት እዩ። ሓያሎ ዴስክታት ብጉጅለ ተሰሪዖም ኣለዉ። እተን ዴስክታት ግራጭን ቡናውን ሕብሪ ዘለወን ኮይነን፡ ኣብ መንጎአን ድማ ፋይላትን መጻሕፍትን ዝሕዝ ልዑል መደርደሪ ኣሎ። እዚ ድማ ስርዓትን ዘመናዊ ስራሕን እዩ።

መዐደሊ ነዳዲ ኮይኑ፡- ኣብ ትሕቲ ጻዕዳ ሽፋን ሓያሎ ፓምፕታት ጋዝ ኣለዎ። ኣብ ቅድሚ እቲ ጣብያ ስየ ኣሎ። እቲ ቦታ ገፊሕን ክፉትን ኮይኑ፡ ንዝተፈላለዩ ኣገልግሎታት ድሉው ይመስል።

እዚ ናይ ጋል አንሲተይቲ ጫማ ኮይኑ ቡትስ ወይ ቦቲ እዳተበሃለ ዝፂዋዕ ኮይኑ ብአብዛሓ ደቂ አንስትዮ መብዛሓቲኡ አብ ከረምቲ ዝርገፀ ኮይኑ ከም ማይ ፣ጭቃ ዝመሰሉ ንከይንጥቃዕ ዝካላከለና እዩ።

ብክረምቲ ኣዝመራን ወይ ድማ ብመስኖ ዘርኢካ ተንከባኪብካን ፃሂካን ድኩዒ ገይርካ ዝርከብ ምህርት እንትከውን ጠቢስካ እዩ ዝብላዕ ብጣዕሚ ድስ ዝብል ጣዕሚ ኣለዎ። ሽሙ እንታይ ይብሃል?

ኣብ ልዕሊ ጣውላ ዝተቐረፀ መስቐል ይርአ ኣሎ፡፡ ኣብ ትሕቲኡ ድማ ናይ ቅድስት ማርያም ድንግል ምስለ ፍቁር ወልዳ ስእሊ ተለጢፉ ኣሎ፡፡ ኣነ ግን ነቲ ቅርፂ መስቀል ኣድኒቐዮ እየ፡፡

ብዙሓት መንእሰያት ተማሃሮ ኣብ ቅድሚት እቲ ቤት ትምህርቲ ኣብ ዝርከብ መሳርሒታት መጻወቲ ቦታ ብሓጎስ ክጻወቱ ይረኣዩ። ኣብ ስዊንግን ስዊንግ ሲትን እዮም ዘለዉ። ብድሕሪት ነዋሕቲ ህንጻታት ይረኣዩ። ምዝንጋዕን ዝመልአት መዓልቲ፡ ሓጎስ ህጻናት ኣብ ንእሽቶ ዓለም ይማረኽ!

እዚ ምስሊ ብጸሊምን ጻዕዳን ዝተሰርሐ ኮይኑ፡ ብሓጎስን ጣቕዒትን ዝተመልአ ማሕበራዊ ምትእኽኻብ ዝገልጽ እዩ። ኣብዚ ሓያሎ ሰባት ይረኣዩ። ጸሊም ጸጉሪ ዘለዋ ጓል ኣንስተይቲ ኢላ ክትስሕቕ ትርአ። ጽሩይ ሓጎስ ዝመልኦ ማሕበራዊ ምትእስሳርን ዝስምዓሉ ኣዝዩ ኣወንታዊን ደስ ዘብልን ሃዋህው እዩ።

ሓደ ሰብኣይን ሰበይትን ባህላዊ ክዳን ኢትዮጵያ ተኸዲኖም ኣለዉ። እቲ ሰብኣይ ጻዕዳ ክዳን ተኸዲኑ እታ ሰበይቲ ድማ ጻዕዳ ክዳን ተኸዲና ፣ ክልቲኦም በትሪ ኣብ ኢዶም ሒዞም ኣለዉ። ብሓፈሻ እዚ ናይ ውርሻን ጽባቐን ስምዒት ዘመሓላልፍ እዩ።

እዚ ምስሊ መሐመሲ ቦታ ኮይኑ ውድድር እናተካየዱ ዘርኢ ምስሊ እዩ ተውዳድርትን ንቲ ዉድድር ዝሪኡ ትዓዝብትን ስባት ድማ ንርኢ ኣለና ።

እዚ ኣብ እስክሪን እትሪእዎ ዘለኩም ምስሊ ሓንቲ ኣዶ ኮፍ ኢላ እታ ነርስ ከዓ ምርመራ ትገብረላ ኣላ ዝተፈላለዩ ሕቶታት ወይ ከኣ ምልክት እቲ ሕማም እናሓተተት

ሓደ ፈረስ ኣብ ጎደና ከተማ ዓረብያ ክስሕብ ይርአ። እቲ መራሒ መኪና ኣብታ ዓረብያ ክዝውር እንከሎ፡ ህንጻታትን ትራፊክን ኣብ ድሕሪት ይርከብ። እዚ ናይ መዓልታዊ ከተማዊ ህይወት ጦብላሕታ ይህብ።

እዚ ሓደ ሓረስታይ ኣብ ሕርሻ ኣብ ለምለም ግራት ተደፊኡ ዘርኢ እዩ። እቲ ሰብኣይ ካብ መሬት ካሮት ክእክብ ኣብ ኢዱ ሒዙ ክኸውን ይኽእል እዩ። ድርኺትን ኣፍራይነትን ስምዒት ኣለዎ! በዳሂ ግን ከኣ ዘዕግብ ናይ ስራሕ ሃዋህው ኣለዎ።

ቴክ ፋይፍ ዝብል ናይ ኣናናስ ምስሊ ዘለዎ ዕሹግ ታኒካ ይርአ ኣሎ፡፡ ናይዚ ዕሹግ ታኒካ ትሕዝቶ ግን ሕሩጭ ድዩስ ፈሳሲ ኣይፈለጥኩን፡፡

ኣብ ክልልና ትግራይ ካብቶም ባህላዊ መትሓዚ እክሊ ዝኮነ ካብ ቀርቦት እንስሳ ዝስራሕ ሎቆታ ዝመል አ እኽሊ ክልተ መናእሰይ ናብ ግመል ንክፅዕኑ ዘር ኢ ምስሊ እዩ::

አዚ ሰበኣይ ኣብ ፅርግያ ዓረብያ እንዳደፈኣ እዩ ዘሎ ።እዚ ዘመለከተና ሰብ ስራሕ ከይነዓቀ ስራሕ ክሰርሕ ኣለዎ ።ምክንያቱ ከሰራሕካ ምንባር ስለዘይካኣል።

ኣንጭዋ ንትርኢታ ደቃቕ ተብፅሖ ጉድኣት ግን ዓብዪ ዝኾነት ፍጥረት እያ፡፡ ኣብ ገዛኻ ኣንጭዋ እንተኣትያ ወከራ ወዲቑካ ማለት እዩ፡፡ ነገር ኩሉ ብልሽውሽው እዩ ዝብል፡፡

ዝተፈላለዩ ናይ ማይ ሕብሪን ናይ ቀለም ብራሽን ኣብ ምርኢት ይርከቡ። እቶም ሕብርታት ኣብ ጻዕዳ ሳጹን ብዓንኬል ተሰሪዖም ይርከቡ። እቲ ብራሽ ድማ ኣብ ጎድኑ ይቕመጥ። እዚ ንፈጠራን ሰላማዊ ስነ-ጥበብን ዝዕድም እዩ።

ሕልበት ሓዊሱ ዝተፈላለዩ ዓይነታት ናይ ፆም ፀብሒ ዘለዉዎ ናይ እንጀራ መኣዲ ቀሪቡ ኣሎ፡፡ ከም ኣነ ከምዚ ዓይነት ምግቢ ካብ ናይ ስዕረት ዝምረፅ እዩ፡፡

ኣብዚ ሮበርት ሉድዎቭስኪ ምልክት ሻምፕዮንስ ሊግ ዝኾነ ዋንጫ ሒዙ ይረአ ኣሎ፡ ምልክት ሻምፕዮንስ ሊግ ዝኾነ ዋንጫ ሒዙ ይርአ። ቀይሕ ልብሲ ተኸዲኑ ይርአ ኣሎ። እዚ ንራእይ ሓጐስን ምስትውዓልን ዝውክል እዩ። ሉድዎውስኪ ኣብዚ ምርዳእ ዘለዎ ይመስል።

ኣብዚ ምስሊ ሳሚ ብርሃነ ዝተባህለ ሙዚቀኛ ኣሎ። ጸሊም ቆቢዕን ጸሊምን ግራጭን ፕላድ ስረ ተኸዲኑ ኣሎ። ማእከላይ ንውሓት ዘለዎ ጭሕሚ ኣለዎ። ጸሊም ኤሌክትሪክ ጊታር ይጻወት። እዚ ንሙዚቃዊ ስምዒትን ስነ ጥበብን እዩ ዘዘካክር ስምዒተ እዩ።

እዚ አብ ዕዳጋ ዝተፋላለዩ ናይ ምግብታቲ ዝውሉ ቀመማቸትን በቢ ናይ ባሎም መዳበርያታት ኮይኖም ናብ ዕዳ ቀርቦም ንሕ/ሰብ ቀርቦም ግልጋሎት የህቡ አለው።

ንብሩህ ወርቃዊ ሕብሪ ዘለዎ ናይ ሳክስፎን መሳርሒ ሙዚቃ እዩ። እቲ መሳርሒ ብዙሓት ሻምብቆታትን ቱቦታትን ዘለዎ ኮይኑ ንዩፎንየም ይመስል። ብሓፈሻ እቲ ምስሊ ሙዚቃውን ስነ-ጥበባውን ስምዒት ኣለዎ።

ቀይሕን ጸሊምን ነጠብጣብ ዘለዎ ካብ ናይ እንስሳ ዘገዳም ሓደ ዝብኢ ይርአ ኣሎ። ኣብ ማእከል ተፈጥሮ ደው ኢሉ ቁሩብ ጥንቁቕ ዝበለ ይመስል። ዘገርምን ንደቂ ሰባት ዘፍርሕን እዩ።

ቅድሚ ፅንፈት ትግራይ ካብ ዳስ ናብ ክላስ እንዳተባሃለ ብዙሓት ቤት ትምህርትታት ተሰሪሖም ግልጋሎት እንዳሃቡ ነይሮም። ሕዚ ግና እዞም ህፃውቲ ተማሃሮ ኣብ መደብ ኮፍ ኢሎም ብንፋስን ሓመድ ይግረፉ ኣለው።

እዚ አብ እስክሪን እንምልከቶ ዘለና ምስሊ አብ ከባቢ ከተማ አክሱም ዝርከብ ናይ ቀደም ስራሕቲ ገዛ ዘለዎ ምስሊ እዩ ብ አእማን ዝተከበበ መካበብያ ንምልከት አለና::

ፅቡቕ ባህላዊ ክዳን ዝተኸደነ መንእሰይ ሞባይል ይነኻኽእ ኣሎ፡፡ ከምዚ ዝኣምሰለ ምፍላጥ ኣብ ቲክቶክ እናተለመደ እዩ፡፡ ሎሚ ንምፍላጥ ሚድያ ምፅዋዕ ኣየድልየካን፡፡

ኣብ ፅምብል መርዓ ብዙሕ ደስ ዝብል ነገር እዩ ዝርአ፡፡ ንኣብነት ኣብቲ ምስሊ ከምዝርአ ዘሎ ሓንቲ ሰበይቲ ብካባ ማዕሪጎም ንዝስዕስዑ መርዑ ብደስ በሃሊ መኸምቢያ ተፅምብሎም ኣላ፡፡

ህፃውንቲ ናብ ቤት ትምህርቆም ይኣትው ኣለዉ፡፡ እዞም ተመሃሮ ናይ ዩኒፎርም ክዳን የብሎምን፡፡ ተመሃሮ ምዃኖም ዝፍለጡ በቶም ምስኦም ዘለዉ ጋቦን ዝተኸደኑ መምህር ምኽንያት እዩ፡፡

እዚ ውሽጣዊ ኣራንሺ መንደቕን ነዊሕ ጠረጴዛታትን ዘለዎ ቤት ምግቢ ዘርኢ እዩ። እቶም ጠረጴዛታት ብጻዕዳ ጨርቂ ዝተሸፈኑ ኮይኖም ቀይሕ ናፕኪን ኣለዎም። እዙይ ምቹእን ንውራይ ድሉውን እዩ።

እዚ ናይ ስየ ፍረ እዩ፡፡ እዚ ፍረ እንትበስል ቀይሕ ሕብሪ እዩ ዘለዎ፡፡ እዚ ብቆልዑ ዝፍቶ ምቑር ጣዕሚ ዘለዎ ፍረ እዩ፡፡

ዓበይ ደጎልን መንበሪ ገዛውትን ፃዕዳ ቀለም ዝተቀለሙን ካብ ሓፂን ዝተሰርሐ መዕፆ ዘለዎን ክልተ ህፃውንቲ ብጣዐሚ ደስ ዝብላ ተሓቆቂፈን ንሪኢ ኣለና።

እቲ ስእሊ፡ ባህላዊ መሳርሒ ሙዚቃ ኢትዮጵያ ከበሮ ዘርኢ እዩ። እቲ ከበሮ ቀይሕን ግራጭን ቅርጺ ዘለዎ ጨርቂ ዝተሸፈነ ኮይኑ፡ ኣብ ዙርያኡ ብገመድ ተኣሲሩ ይርከብ። ካብ ዕንጨይትን ቆርበት ላሕምን ዝስራሕ ኮይኑ፡ ብፍላይ ኣብ ባህላዊን ቤተ-ክርስትያንን ዝማሬ ዝስመዐሉ እዩ።

ሓንቲ ሰበይቲ ዕቋርን ልቃሕን ንዝሓሸ ናብራ ጠቓሚ ምዃኑ ምስክርነት ይህባ ኣለዋ፡፡ እዚ ምስክርነት ካብ ናይ ግሊ ተመኩሮ ዝተለዓለ እዩ ዝመስል፡፡

ነዊሕ ናይ ንግዲ መስመር መዳበርያ ዝተጻዕና ብመስመር እንትኸዳ ኣግማል የርኢ። ብድሕሪት ድማ ኣኽራንን ደረቕ መሬትን ይርአ። ሰማይ ደበና ዘይብሉን ሰማያውን እዩ። እዚ ናይ ነዊሕ ጉዕዞን ንግድን ቃልስን ስምዒት ዘመሓላልፍ እዩ።

ናይ ዳዶ መፍትሕን መእሰርን መፍቱሕ ንርኢ ኣለና፡፡ እዚ መፍቱሕ ሰብ ሞያ ፅገና ተሽከርከርቲ ናይ ግድን ክሕዝዎ ዝግባእ ዓይነት መፍቱሕ እዩ፡፡

እቲ ስእሊ ኣብ ገጠር ዝርከብ ገዛን ተፈጥሮኣዊ መሬትን ዘርኢ እዩ። እቲ ገዛ ካብ እምኒ፡ ቀስቱ ድማ ብሓጺን ዝተሰርሐ እዩ። ኣብ ቅድሚት ድማ ዓቢ መዘከርታ ወይ ምልክት ኣሎ። እቲ ስእሊ ተፈጥሮኣውን ግዝኣታውን ህይወት ገጠር ዘርኢ እዩ።

እዚ ድራማዊ ትእይንት እዩ፡፡ ኣብቲ መድረኽ ሓደ መስፍን ካብቶም ሓሻኽሮም ንሓደ የሰራጥይዎ ኣለዉ፡፡ ናይ መስፍንነት መፅልኢ ባህሪ ንዘማሓድሮም ሰባት ዝንዕቕ ምዃኑ እዩ፡፡

እዚ ናይ ጣውላ ወርክሾፕ ወይ ናይ ዕዳጋ ትርኢት እዩ። እቶም ኣቑሑት ብቐንዱ ዘይተወድኡ ዕንጨይቲ ዓበይቲ ቀይሕ ቡናዊ ዋርድሮብን እዮም። እቶም ዘይተዛዘሙ ዕንጨይቲ መዋቕራት ጐሊሖም ዝረኣዩን መብዛሕትኡ ምስሊ ዝሕዙን እዮም። እዚ ድማ ስራሕ ምድላይን ጻዕርን ስምዒት ዝህብ እዩ።

ኣብ ሓደ ዕድመ ክልል ዘለዋ ዝመስላ ደቂ ኣንስትዮ ብሓደ እክብ ኢለን ፎቶ ተላዒለን እኔዋ፡፡ እዚ ከምዚ ዝኣምሰለ ማንዙት ብሓደ ዝሰኣልዎ ፎቶ ዓይብዪ ናይ መዘክር ሰነድ እዩ፡፡

እዛ ማሽን ናይ እክሊ ምዕፀዲ ኮይና ዝምናዊት ምዕፀዲ እያ ንስራሕቲ እዉን ኣሳልጦ ትህብ ዓባይ ማሽን እያ እቲ ቦታ ድማ መዳ እዩ።

ሳንቺፕስ ቶማቶ ዝበሃሉ ዕሹጋት ምግብታት ብበዝሒ ይርአዩ ኣለዉ፡፡ እዞም ዕሹጋት ምግቢ ኣይኮነን ክጥዕሞም ኣብ ከባቢየ እውን ርኤዮም ዝፈልጥ ኣይኮኑን፡፡ ንወደፊቱ ግን ኣብ ከባቢየ እንተሃልዮም ከስተውዕል እየ፡፡

ካብቶም ኣብ ኣክሱም ናይ እትርከብ መሰረታዊ ልምዓት እትህብ ናይ መንግስቲ ትካል ቅድስቲ ማርያም ሆስፒታል በሪ ኮይኑ ብፀገማይ ጎኒ ዘሎ መእተዊ በሪ እንትከውን ብየማናይ ጎኒ ዘሎ በሪ ከዓ መውፂኢ እዩ።

ስፖርት፡- ብዙሓት ዝተፈላለዩ ዓይነታት ስፖርት ኣለው፡፡ ካብዚኣቶም ጉያ፣ ኩዕሶ እግሪ፣ ኩዕሶ ኢድን ኩዕሶ ስክዔትን ይጥቀሱ፡፡ እዚኦም ናይ ስፖርት ተወዳደርቲ ልምምድ እንዳካየዱ እዮም፡፡

ኣብቲ ስእሊ ሓሙሽተ ሽዱሽተ ጎማታት ኣብ ልዕሊ ነንሕድሕደን ኣብ ወሰን ጽርግያ ተደራሪበን ኣለዋ። ብድሕሪኦም ድማ ጋራጅ ወይ ድኳን ጽገና መካይን ዘሎ ይመስል። ብጎኒ መስኮት ድኳን ይርአ፣ እቲ ከባቢ ድማ ባዶ ቦታን ልሙድ ጎደና ከተማን ይመስል።

ሓንቲ ኣዶ ንህፃናት ኣብ ጎና ኣኽቢባ ምግቢ ተዳሉ ኣላ፡፡ እዚ ዝዳሎ ምግቢ ካብ ብዙሓት ግብኣታት ዝዳሎ ዝተመጣጠነ ምግቢ እዩ፡፡ እዚ ከዓ ንዕብየት ህፃናት ኣገዳሲ እዩ፡፡

ተመዛበልቲ ብብዝሒ ኣብ ኣብያተ ትምህርቲ ኣፅሊሎም እዮም ዝርከቡ እዚ ከዓ ንከይዲ ትምህርቲ መፀገሚ ኮይኑ ኣሎ ዝብል ዜና ብቴለብዥን ድምፂ ወያነ ይንገር ኣሎ፡፡ እዚ ዜና ንሓገዝቲ ውልቀ ሰባትን ትካላትን ገለ ምልዕዓል ይፈጥር ይኾን እዩ፡፡

ኣብ ቅድሚ እቲ ገዛ ብጸሓይ ዝበርህ ቀጠልያ ናይ መልክዕ ቁጥቋጥ ተተኺሉ። ኣብ ትሕቲኡ ድማ ስብርባር እምንን ቅርጺ ዘለዎ ሓመድን ኣሎ። ተፈጥሮኣውን ህዱእን፡ መዓልታዊ ሃዋህው የርኢ።

ካብ ስሚንቶ ብሎኮታት ዝተሰርሐ ማዕጾ ወይ መንደቕ ዘርኢ ኮይኑ ኣብኡ ዕምባባን ቆጽሊ ዘለዎ ተኽልን ቆጽሊ ጽዑቕ ኮይኑ ኣብ ድሕሪት ድማ ንጹር ሰማይን ናይ ህንጻ ቦታን ኣሎ። እዚ ምስሊ ተፈጥሮን ከተማን ዝተሓዋወሰ እዩ።

ትራንስፖርትን ተሽከርከርትን፡- ካብ ኣብ ትራንስፖርትን ተሽከርከርትን ተጠቀስቲ ዝኾኑ ከም ሚኒባስ፣ ኣውቶቡስን ባጃጅን ምጥቃስ ይካኣል፡፡ እተን መካይን ኣብ ውሽጢ መናሃርያ ከመዘለዋ የመልክት፡፡

ካብ ዝተፈላለየ ፍራምረ ዝተዘጋጀወ ናይ ፍራምረ ፅሟቅ እንትኸውን ከም ኣቮካዶ፣ ማንጎ፣ ፖፖያ ዝኣመሰሉ ኣብ ውሽጡ ሒዙ ብናይ ፅማቅ መጥሓኒ ተፀሚቁ ይቀርብ፡፡

ካብ ብተፈጥሮ ባዕሎም ቦቂሎም ዝብላዕ ፍረ ዘለዎም ተኽልታት ሓደ ዝኾነ ተኽሊ ዓካት ዝርከብ ፍረ ዓካት እዩ፡፡ እቲ ተቀሚጥሉ ዘሎ ድማ ባህላዊ ስፈ እዩ፡፡

ኢትዮጵያ ካርጎ ዝብል ፅሑፍ ዘለዎ ኮይና ፃዕዳ ሕብሪን ክንፍን ብዙሓት ጎማታትን ኣብቲ መወዳእታ ክፍሊ ድማ ናይ ኢትዮጵያ ባንዴራ ዘለዎ እያ።

እስፖርተኛታት ዝፀዓነት ኣብቶቡስ መኪና ኣብ ናይ ከተማ ፅርግያ ደው ዝበለት ትመስል ሕብርታት ናይታ መኪና፣ ናይቶም ሰባትን ባንዴራን ተመሳሳላይ እዩ ።

ኣብ ሓደ ብበረድ ዝመልኦ ብርሃን ዝመልአ ክፍሊ፡ ጕጅለ ተማሃሮ ኣብ ዙርያ ሓደ ዓቢን ድሙቕ ብርሃን ዘለዎን መንደቕ ተጠርኒፎም ነበሩ። ብዙሓት ተምሃሮ ንዝተፈላለዩ ዓይነት ስራሕ ፍሉይ ክዳውንቲ ይኽደኑ። እዚ ንሓጐስ ትምህርትን ንመንፈስ ምሕታትን ዝውክል እዩ።

እቲ ዝረአ ብግመ/ ጣቓ ዝተሸፈነ እምባን ጽዑቕ ጫካን እዩ። በቲ ኣኽራናዊ ከባቢ ዝሓልፍ ኣስፋልት መንገዲ እውን ኣሎ። ብሓፈሻ ናይ ተፈጥሮ ሰላምን ቅሳነትን ስምዒት ኣለዎ።

ዘመናዊ ውሽጣዊ ክፍሊ ቤት ጽሕፈት ዝውክል እዩ። ኣብ ቀዳማይ ክፋል ድማ ዝተፈላለየ ሕብሪ ይርአ። ፍርያት ኣለዉ ብድሕሪኦም ድማ ትርኢት ከተማ ኮይኑ፡ ማሕበረሰባት ብለይቲ ኮፍ ኢሎም ዘርኢ እዩ። እዚ ድማ ስምዒት ስራሕን ጽባቐን ዝገልጽ እዩ።

ሰባት ኣብ ትያትር ኮፍ ኢሎም ይረኣዩ። ነፍሲ ወከፎም ኣተኲሮም ክሰምዑ ከለዉ፡ ገሊኦም ድማ ስቕ ኢሎም ይእከቡ ኣለዉ። ናይ ህድኣትን ምትኳርን ስምዒት ይፈጥር።

ኣብ ሞንጎ ናይ ኢትዮጵያ ባንዴራን ናይ ኢትዮጵያ ንግዲ ባንኪን ኣርማ ሓደ በዓል ስልጣን ኣብ ቅድሚ ሚድያታት መግለፂ ይህቡ ኣለዉ፡፡ ካብዚ እዞም በዓል ስልጣን ናይቲ ባንኪ በዓል መዚ ምዃኖም ንግምት፡፡

“ሓዱሽ ኪዳን” ዝብል ኣርእስቲ ዘለዎ መጽሓፍ ይርአ። ኣብ ቅድሚት እታ መጽሓፍ ተፈጥሮኣዊ ኣኽራንን ሓምላይ መሬትን ዘለዎ ጽቡቕን ሃገራውን ሃዋህው ኣለዎ። ንጽባቐ ተፈጥሮን ምትሕብባር ሃገርን ዘንጸባርቕ ናይ ሓበንን ምንቅስቓስን ስምዒት።

እቲ ስእሊ ብእምንን ዕንጨይትን ዝተሃንጸ ገዛ የርኢ። እቲ ግምቢ ብመስርዕ ዝተሰርዑ ንኣሽቱ ኣእማን ዝተሰርሐ ይመስል ኣብ መንጎኦም ድማ ክፍልታት ዕንጨይቲ ዝተኣተወ እዩ። ክልተ መስኮት ኣለዋ ብዕንጨይቲ ዝተሸፈና እየን። ባህላዊን ኢትዮጵያዊ መንፈሳዊ ን ታሪኻዊ ህንጻ እዩ።

ኣንከር ናይ ታኒካ ፃባ ይርአ ኣሎ፡፡ እዚ ካብ ደገ ዝመፅእ ምህርቲ ፋብሪካ እዩ፡፡ ሃገርና ካብ ኣፍሪካ ብልፅቲ ወናኒት ኣኻልፍት ኮይና እንትተብቅዕ ፃባ ብዶላር ዓዲጋ ክተእቱ መሕፈሪ እዩ፡፡

እዚ ዝረአ ዘሎ ቀንዲ ትኹረት ናይቲ ምስሊ ገጽ እቲ ዓቢይ ማንትለ እዩ። እቲ ማንትለ ቡናውን ግራጭን ጸጉሪ ኣለዎ፣ ጸጉሩ ድማ ረጒድ እዩ። እዚ ናይ ልውሃትን ትኹረትን ስምዒት ዝህብ እዩ።

ካብቶም ባህልታትና ሓደ ዝኮነ ፃዕዳ ክዳን ተከዲና እና ስሓቀት ቡና ትቀልውኣላ። ኣብ ቅድሚኣ ድማ ፈናጅል ምስ መቀመጢኦም ክልተ ኣናሽተይን ሓደ ዓቡይ ጀበና ኣሎ።

ካብ ባህላውነ ዘመናው ትኩስ መስተታት ካብ ቡን ተክሊ ዝዳሎ ቡና ኣቀራርብኡ ሰለስተ ፍጃል ተመሊኣን ሓዙ ትብል ኣላ፣ ካብ ስፈ ዝተሰረሐት ናይ ሽኮር መትሓዚት እውን ኣላ።

ኣብ ክፍሊ፡ ተማሃሮ ኣብ ጣውላታት ኮፍ ኢሎም ክመሃሩ ይረኣዩ። መምህር ኣብ ቅድሚት ደው ኢሉ ገምጋም ይህብ ኣሎ። እቲ ክፍሊ ቀሊልን ዝተቐመጠን እዩ። ህዱእ ግን ከኣ ግቡእ ዕብየት ይስመዓካ እዚ ድማ መንፈስ ትምህርትን ተስፋን ዘንጸባርቕ እዩ።

እዚ ስታቢላይዘር ዝበሃል ናይ ኤለክትሪክ ሓይሊ መቖፃፀሪ መሳርሒ እዩ፡፡ እዚ መሳርሒ ናይ ኤለክትሮኒክ መሳርሕታትና ብዘይምዕሩይ ቀረብ ኤለክትሪክ ንከይጉድኡ ማእኸላይ ኮይኑ ይግልግል፡፡

እዚ ናይ ምግቢ ዓይነት ኮይኑ ኣብ ዓዲ ግራት ብኣብዛሓ ዝፍለጥ ኮይኑ ካብ ዓይነት እክሊ ስገም ዝበሃል ዝስራሕ ኮይኑ ብጣዓሚ ወይ ጢሕሎ እዳተበሃለ ዝፅዋዕ ኮይኑ ኣብ ዓጋሚ ዝፍለጥ ኣብ ዝተፈላለዩ ጉዳያት ከም በህላዊ ምግብ ኮይኑ ይቀርብ።

ሽንት ትሸይን ላሕሚ ትርአ ኣላ ሓደ ሰብ ድማ ነቲ ሽንታ ኣብ ኣቕሓ የዕቑሮ ኣሎ፡፡ ሽንቲ ከፍቲ ገለ ረብሓ ከምዘለዎ ሰሚዐ ነይረ፡፡

ኣብ ቤተክርስትያ ውሽጢ እምነት ኦርቶዶክስ ተዋህዶ ሃይማኖት ጥዋፍ ወሊፆም ፀሎት ናብ ኣምላኮም እንዳብፅሑ እዮም። እዚኣቶም ሓደ ፈጣር ከም ዘሎ ኣሚኖም ኣብ ቤከርስትያን ኮይኖም ትምኒቶም እንዳገለፁ ኣለው።

ኣዴታት ናይ ሓረሪ ክልል እየን እዚ ኣብ ርእሰን ዘሎ ጀበና ምስ መቐመጢኡ ሒዘን ኣለዋ፡ ኣብ ኢደን ድማ ባህላዊ ስፌት መብልዒ ቑርሲ እዩ ።

ዘመናዊ፡ ነዊሕን ጸቢብን ህንጻ ይርአ። እቲ ህንጻ ብዙሓት ንኣሽቱ መስኮታት ዘለዎ ኮይኑ፡ ገለ ክፋል ናይቲ ቦታ ድማ ብሓምላይን ኣግራብን ዝተኸበበ እዩ። ብሓፈሻ ቀዛሕታ ናይ ሃይማኖት፣ ዘመናዊነትን ተፈጥሮን ዝተሓዋወሰ እዩ።

ምልኩዕ ዝሽየጥ ናይ ቡና መስተይ ፊንጃል ይረአ ኣሎ፡፡ እዚ ፊንጃል ብናይ ዙርያ ሕብሪ ዝተቐረፀ ኣዝዩ ንዓይኒ ደስ ባሃሊ ባዓል እዝኒ ፊንጃል እዩ፡፡

ኣብ ትግራይ ካብ ዝርከቡ ጥንታውን ታሪካውን ገዳማት ሓደ ኣብ ከባቢ ኣክሱም ዝርከብ ገዳም እንዳ ኣውነ ጴንጢየሎን እዩ፡፡ እዚ ገዳም ጥቅምቲ 6 ዝኽበር እዩ፡፡

ኣብ ገጠር ከባቢ ኮይኑ እቲ ገዛ በእምኒ ጥራሕ ዝተሰረሐ ኣብ በሪ አቲ ገዛ ድማ እታኣዶ ብፌርነሎ ፋሓም ጌራ ቡና እንዳፍለጠት ከይጠፈኣ እንዳሳወረት እያ ዘላ።